እዚ ከባቢ ዝደረቁ ፃዕሪታትን ኣብ ጎቦ ኣለው። ኣብቲ ሜዳ ድማ ብኣውዕር መሬቱ እንዳሓረሱን እንዳላሳለሱን እዮም ዘለው። እዚ ከባቢ ግን በረካ እዩ ዝኒ ኣዛብእ እወን ክህልዎ ይክእሉ እዮም።

ብመስቀል ቅርፂ ዝተሰርሑ ካብ ብሩርን ናሓስ ንክሽየጡ ተዘርሖም ኣለው:: እዚ ዕዳጋ እዙይ ሸይጥካ ድዩ ሓዳር ዝምራሕ ወይስ መሳክቲ እዩ ?

ሓደ ዓቢ ዘመናዊ ህንጻ ኣብ ብርሃን ጸሓይ ደው ኢሉ ኣሎ። ሰባት ኣብ መንጎኡ ስቕ ኢሎም ይኸዱ፣ እቲ ዕሙር መዓልታዊ ህይወት ድንቅን ፍቑርን ይረአ ኣሎ!

እዚ ናይ መስተንግዶ ኮይኑ ዝተፈላላዩ መስተ ዝስተኣናግድ እንትከውን ቁፅል ዝበለ ሕብሪ ወንበር ከፍ መበል ከምኡ እውን ዝተፈላላዩ ሰባት ከፍ ኢሎም ሻሂ ነገር እዳሰተዩ ከም ዝንህቡ ንርኢ ኣለና።

ጉልዒ ንደቂ ሰባት ንመጎጎ እንጀራ መሰንከቲ መፀበቂ ዝጠቀም ፍረ ጉልዒ ተክሊ እንትከውን፣ ብዘመናዊ ብማሽን ዝተሰረሓ ንፀጉሪ ቅብኣት ዝተፈላለዩ ቫይታሚናት ዝሓዘ ስለ ዝኮነ ብጣዕሚ ፅቡቅ እዩ።

ካብ ናይ እንስሳ ዘቤት ካብ ዝብሃሉ ዝስራሕ ኮይኑ ማለት እውን ቆርበት ካብ ዝብሃል እስራሕ እዩ። ብዛዕጎል ዝወቀበ እዩ። ማሕዘል እዩ ይብሃል።

ኣክሱማዊያን ሚድያ ኔትወርክ ዩቱብ ገፅ ድሙቕን ተስፋ ዘለዎን ይመስል። ሽማግለታት ኣኽሱምን ዝተፈላለዩ ምልክታትን ኣብ ውቁብ ኣከባቢ ይርኣዩ እኳ እንተኾኑ፡ እቲ ማሕበር ግን ብሓይሊ እናዓበየ ይኸይድ ኣሎ።

ብቆርቆሮ ዝተሸፈነ ገዛውቲን ነፀላን ዝተዘርገሐን ብላካን ዝተሰረሐጉባቦታትን ሰፍእታትን ዘለው ኮይኑም ኣብ ቅድሚት ዘላ ተሽከርካሪት እንታይ እንዳተባህለት ትፅዋዕN ንምንታይ ኣገልግሎት ትውዕል?

ሳሙና ሳንላይት ፣ኦሞ፣ ን ካልኦትን ኣብ መደርደሪ ተደርዲሩ ኣሎ። ሳሙና ክዳን ክንሓፅብ ንክፀርየልና ዓብይ ታራ ዝፃወት ሰብ ስራሕ እዩ ።

እዚ ዓብይ ሃይማኖታዊ ክብርን ትሕትናን ናይ ቅድስና ስምዒትን እዩ። እተን ደቂ ኣንስትዮ ኣብ ሓደ ክፍሊተኣኪበን፤ እቲ ትርኢት (በዓል ልደት፡ ጥምቀት ወይ ፋሲካ) ዝኣመሰለ ናይ ኣምልኾ ግዜ ይሕብር። ናይ ሰላምን ምትኳርን መንፈሳውነትን ሃዋህው ዘንጸባርቕ እዩ።

እቲ ጽቡቕ ጌሩ ዝተሰርዐ ስርርዕ ስልማት ዘርኢ እዩ። ኣብ ላዕሊ መንጠልጠሊ ክሳድ፡ ኩትቻን ቀለቤትን ኣሎ። ኣብ ማእከል ኣብ ቀይሕ ሳንዱቕ ዝተቐመጠ ናይ ኣልማዝ ቀለቤት ኣሎ። ኣብ ታሕቲ ወርቃዊ ቀለቤት፡ ኣልማዝን ሕብራዊ ኣእማንን ኣብ ብርሃን ተቐሚጦም ኣለዉ።

ኣብ ፃዕዳ ክሻ ዘርጊሐን ዘለዋ ኣብ ልዕሊኡ ድማ ንፀቢሒ ካብ ዝጠቅሙ ጥረ ዝኮነ ኣፍሲሰን ኣብ ምስፋር እየ ዘለዋ። ቆልዓ እውን ኣላ።

ኣብ እዋን ቁዒ ዝካየድ ከይዲ ኮይኑ ዓውዲ እናተበሃል ይፍለጥ ።ሐ ሓረስታይ ኣብ እዋን ክረምቲ ዘሪኡ ዝዓፀዶ ኣእካል ብከምዚ መልክዕ እዩ ዘክይዶ።

ሰባት ኣብ ማህበራዊ ህይዎቶም ዝተፈላለዩ ስራሕቲ ሰሪሖም ቤተሰቦምን ስድርኦምን ንክድግሙ ኣብ ዝተፈላለዩ ጎዳናታትን ፅርጊያታትን ንሰብ በቢዓቅሞም ኣስቤዛታት የቅርቡ። ከምዚ ዝበሉ ኣስቤዛታት ብምሕላው ሰባት ሕጉሳት እዮም።

ኣዝዩ ጠቓምን ግብራውን ፍራይንግ ፓን እዩ! እዚ ስእሊ ጸሊም ፍራይንግ ፓን ዘርኢ እዩ። ውሽጣዊ ክፍሊ መዓር ዝመስል ቅርጺ ዘለዎ ሽፋን ኣለዎ። እቲ መትሓዚ ጸሊም ኮይኑ ኣብ ብሓጺን ዝተሰርሐ ክፋል ዝተተሓሓዘ እዩ።

ኣብ ባህላዊ ኣዳራሽ ሙዚቀኛታት መሳርሒ ሙዚቅኦም ሒዞም እናተፃወቱ ሳዕሳዕቲ ናይ ጉራጌ ባህሊ እና ሳዕሳዓ ፅላል ሒዘን ቀይሕ ዙርያ ጌረን እቶም ኣወዳት ቆፃል እድያቱ ጌሮም ኣለዉ ።

ናይ ኢትዮጵያ ንግዲ ባንኪ ናይ ኢትዮጵያ ፕሪሚየር ሊግ ኣሸናፊ ከምዝኾነ ዘርኢ ምስሊ እኔሆ፡፡ እቲ ናይ ስቴድየም ህዝቢ ድማ ነዚ ዓወት እቲ ክለብ ደስ ዝብል ድባብ ሂብዎ ኣሎ፡፡

እንታይ እዮም እዚኣቶም ከ ሓዝማዛት ዝመስሉ! ኽልቲኦም ድማ ሰላምታ እንዳተላዐለዋወጡ እዮም ዘለው። ኣብይ ድማ ኣብ ማእከሎም ኮይኑ ፍሽ ኢሉ ኣሎ።

እዚ ኣብ ወሰን ጽርግያ ድኳን ፍረታትን ካልእ ቀጠልያ ማዕጾ ዘለዎ ድኳንን ኣሎ። ኣብ ጥቓ መስኮት ድኳን ባናና ተሰቒሉ ኣሎ፡ ኣብ ቅድሚት እውን ብሽክለታ ደው ኢላ ኣላ።

ኣብታ ከተማ ዝርከቡ ህንጻታት ካብ ርሑቕ ይረኣዩ። ሓደ ገዛ ኣርባዕተ ደርቢ ቁመት ዘለዎ ኮይኑ ኣብ ምዝዛም ቀሪቡ ኣሎ፤ ብጎኒ ዕንጨይቲ ዝተሰርሐ ሸድ ኮፍ ኢሉ ኣሎ። ጻዕዳን ቀይሕን ቆርቆሮዘለዎ ዘመናዊ ገዛ በቲ ካልእ ብንጹር ይርአ። ዘመናውን ባህላውን ኣገባባት ተሓዋዊሱ።

ዕዳጋ ናይ ጉልት ማለት ከም እኒ ሽጉርቲ ፣ ኮሚደረን ካልኦት ናይ ፀብሒ ዝውዕሉ ኣስቤዛታት ኣብ ዕዳጋ ተሰጢሖም ኣለዉ ፣ ኣቐማምጥኡ ብትን ዝመለ እዩ እንሄ ።

እዚ ተክሊ ኣብ ወሰን ገዛ ተተኪሉ ይርከብ። እዚ ተክሊ ካብ ገዛ ወፃኢ እዩ ተተኪሉ ዘሎ እዚ ተክሉ ድማ ፍሉይ ሽሙ ጌሶ ይባሃል።

ካብ ዓይነታት ትምህርቲ ናይ ሂወት ዘለዎመ ሂወታውያን ጥራሕ ዘፅንዕ ዓይነት ትምህርቲ እዩ:: እዚ ዓይነት ትምህርቲ ኣበ ክንደይ ክፍሊ ይጅምር ?

እዚ ባህላዊ ጻዕዳ ክዳን ዝተኸድነ ሰበይቲ ዘርኢ እዩ። ኣብ ኢዳ ቀለቤት ወርቂ፡ ኣብ ቅልጽማ ድማ ስልማት ወርቂ ኣለዋ። ኣብ መንኵቡ ሰማያዊ ጨርቂ ተኸዲና ይርአ። እቲ ክዳን ብጻዕዳን ወርቅን ጥልፊ ዝተሰለመ እዩ።

እዚ ካብ እምኒ ዝተሰርሐ ታንኪ ማይ ዘርኢ ኮይኑ፡ኣብ ዓሚቝ ዘይኮነ መትሓዚ ብማይ ዝተመልአ እዩ። ኣብ ጥቓኡ ድማ ሰባት መትሓዚ ማይ ሒዞምን ክመልኡን ይረኣዩ። ፍልፍል ህይወት! ብመንደቕ እምኒ ዝተሰርሐ ዕቋር ማይ፡ ተፈጥሮን ስራሕን ኣብ ሓደ ምስሊ ዘርኢ እዩ።

እንስሳት፦ ደስ ክትብል ! ካብ ናይ ገዛ እንስሳት ዝብሃሉ ንስተይ ደርሆ ዝኮነት ጫቒር እያ። ጫቒት ምስ ዓበየት ተሓሪዳ ትብላዕ ኮይና ካብቶም ሃነፅትን ፀገንትን ዝኮኑ ምግብታት ድማ እቲ ሓደ እዩ።

እዛ ዒፍ እንስሳ ዘገዳም ኮይና ዒፍ ትንኩሉ ትባሃል ብከባቢና። እዛ ዒፍ እዚኣ ኣብ ከባበ ሰውሒ ዘለዎ ቦታ ትርከብ ወይ ድማ ኣብ ሰጥ ዝበለ ጎልጎል ትነብር።

ኣብዚ ኣብ ነዊሕ መንደቕ እምኒ ንእሽቶ መስኮት ትርአ። እቲ እምኒ ቀይሕን ቡናውን ቀለም ዝተለኽየ ኮይኑ፡ነቲ መስኮት ዝኸበበ መንደቕ እምኒ ኣሎ። ኣብ ርሑቕ ኣኽራንን ተስፋ ዝመልአ ሓምላይ ሜዳን ይረአ፤ ሰማይ ግራጭ ኮይኑ ተፈጥሮኣዊ ጽባቐ ዝመልኦ ትርኢት ኣሎ።

ኣብዚ ሕዚ እዋን ኣብ ከተማታት ትግርይ ብዙሕ ገንዘብ ዝፈሰሶም ናይ መርዓ ዶኮር እናበዝሑን ይርከብ። ከምዝኦም ዝበሉ ኣብዚ ሕዚ እዋን ሰባት ኣብ ዝተፈላለዩ ሽግራት ኣብ ዘለውሉ እዋን ምግባር ኣግባብ ኣይኾነን።

ብጣዕሚ ዘኹርዕን ወተሃደራውን ትርኢት እዩ! ኣባላት ሓይልታት ምክልኻል ኢትዮጵያ ወተሃደራዊ ክዳን ተኸዲኖም ሰልፊ የካይዱ። ሓያሎ ሃገራዊ ባንዴራታት ኢትዮጵያ ሒዙ ይኸይድ። ሓይልን ስርዓትን እቲ ሰልፊ ልዑል ስምዒት ሃገራውነትን ወተሃደራዊ ስነ-ስርዓትን ዘንጸባርቕ እዩ።

ባጃጅ ኣብ ከተማታት ሰብን ፅዕነትን ካብን ናብን እናመላለሳ ዝርከባ ዓይነት መጓዓዓዝን ትራንስፖርትን እየን፡፡ እዘን ዓይነት ተሽከርከርቲ ናይ ኣግልግሎት ምችውነት ኣለወን ዶ?

ብዙሓት ኣወዳት ኣብቲ መትረብ ናይ ማይ ቡንባ ተሓፂቦም ብኣእዳዎም ሰላምታ ወይ ናይ ፀወታ ኣክሽን የርእዩ ኣለው፡፡ እዚ ከምዚ ዝበለ ሂወት ኣበይ ይረአ ትብልዎ?

እዚ ሎጎ ናይ ቴሌቢር ኣገልግሎት ሞባይል ገንዘብ ኢትዮጵያ እዩ! ንዕውትነት ዲጂታል ኢትዮጵያ ወሳኒ ዝኾነ ዓብይ ናይ ተስፋ ስምዒት ይህብ! እቲ ኣርማ ብዘመናዊ ኣገባብ ንባህላዊ ኣጸሓሕፋ ግእዝ ኢትዮጵያ ዘዘኻኽር እዩ።

ኣዝዩ ዝድነቕን ግርማዊን ፏፏቴ እዩ! ክልተ ዓበይቲ ፏፏቴታት ካብ ልዑል ገደል ዝወረዱ ዘርኢ እዩ። እቲ ከባቢ ብለምለም ሓምላይ ዝተሸፈነ ኮይኑ፡ እቲ ማይ ድማ ብዝለዓለ ፍጥነት ናብቲ ዓዘቕቲ ይወርድ። እዚ ፏፏቴ ኣበባው ኣምባየ ፏፏቴ ተባሂሉ ይፍለጥ።

ዝተፈላለዩ ዓይነታት ቢራ እኔዉ፡፡ ኣብ ሆቴል ዝተፈላለዩ ቢራታት ይቐርቡ እዮም፡፡ እዚ ዝኾነሉ ምኽንያት ዓሚል ከም ምርጫኡን ባህጉን ምእንታን ክጥቀም እዩ፡፡

ኣብ ሰማያዊ ፕላስቲክ ጎማ ዝፈልሐ ወይ ዝስተ ባህላዊ መስተ ኢትዮጵያ፣ እቲ መስተ ስዋ ወይ ካልእ ምትሕውዋስ ስገምን ጥረ እኽልን ክኸውን ይኽእል። ኣብ ላዕሊ ድማ ካልእ ቀመም ብሻምብቆ ናብቲ ቱቦ ክፈስስ ይረአ።

መጋየፂ መጋየፂ ማለት መመላክዒ እንትኸውን፣ ወርቃማ መስቀል በፀሊም መዕነቂ አብ ክሳድ ሰበይቲ ሕብራዊ ክዳን ዝተከደነት ተንጠልጢሉ ይርከብ፡፡ እዚ መስቀል ዋግኡ ክንደይ እዩ?

ናይ ኣድጊ በረኻ ሕብሪ ዘለዎም ናይ ጓል ኣነስተይቲ ኮዮ ጫማ እኔዉ፡፡ እዞም ጫማ ፅባቐኦም ፍሉይ እዩ፡፡ ኣብ ዘይምቹ መንገዲ ግን ክርገፁ ዝኽእሉ ኣይኽእሉን፡፡

ሰባት ብባህላዊ ኣከዳድና ሓበሻ ተኸዲኖም ይረኣዩ፣ እዚ ድማ ናይ ሓበንን ሓድነትን ስምዒት ዘመሓላልፍ እዩ። እቶም ህጻናት ባህላዊ ቅዲ ጸጉሪ ርእሲ እውን እኒሄዎም። ሓይልን ቅልልነትን ገጠር ናብራ ዘርኢ እዩ።

ኣብ ኣፍ ደገ እቲ ትካል ዝሽጠጡ ነገራት ተደርዲሮም እኔዉ፡፡ ሎሚ ኣብ ውሽጢ ኮይንካ ዓዳጊ ምፅባይ የለን፡፡ ኣቑሑትካ ሒዝካ ኢኻ ናብ ደገ ትቕልቀል፡፡

ናይ ትግራት ኣክቲቪስት ስታሊን ገ/ስላሴ ይበሃል ኣብ ናይ ትግራይ ኪናት ኣዝዮ ንህዝቢ ትግራይ ብሞይኡ ዝሓገዘ ጋዜጠኛ እዩ። እስታሊን ናይ ዛራ ሚድያ ዝተባሃለ ወናኒ እዩ።

እንስሳት፦ ካብ ናይ ገዛ እንስሳት ዝበሃሉ ኣብዚ ዘላና ንእሽተይ ዓድጊ ኮይና ዒሉ እውን ትበሃል። ዕሊ ምስ ዓበየት ካብ ሓደ ቦታናብ ናብ ዝደለናዮ ቦታ ተሸኪማ እተቃሳቅሰልና እተጓዓዕዘልና እያ።

ኣብዚ ብሰማያዊ መልክዕ ዝተሰርሐ ዓቢ ናይ ኣየር ኮምፕረሰር ታንኪ ኮይኑ፡ ኣብ ልዕሊኡ ሞተርን ፒስተንን ስርዓት ኣለዎ። "ኦወን ኣየር ኮምፕረሰር" ዝብሉ ቃላት ብንጹር ተጻሒፎም ኣለዉ። እዚ ምልክት ሓይልን ቴክኖሎጅን ዘርኢ እዩ።

እዚ ዝተኸበበ ዘመናዊ ቤት ጽሕፈት፡ ኣብ ማእከሉ ሰለስተ ጠረጴዛታት ዘለዎ፡ ብዕንጨይትን ዝተሰርሐ። ኣብ ልዕሊኦም ላፕቶፕን ንእሽቶ ተኽልን ኮፍ ኢሎም ኣለው። ብድሕሪት ትርኢት እታ ከተማ ይረአ ኣሎ። እዚ ንሃብታምን ዘመናዊነትን ስራሕ ብንጹር የመሓላልፍ።

እዚ ኣብ ትሕቲ ዕንጨይቲ ቅድሚት ዝተወደበ ባህላዊ ድኳን ኣቑሑት ዘርኢ እዩ። ኣብ ላዕሊ ሕብራዊ ባህላዊ ኣከዳድናን ናይ በዓል ናውትን ኣብ ቅድሚት ብመስርዕ ተሰቒሎም ኣለዉ። እዚ ናይ ዕዳጋ ህዝቢ ብቐሊል ዕንጨይቲ ቅድሚት ይረአ ኣሎ።

ኣእምሮካ ሓዳሲ ዝኮነ በረክቲ ቦታታት ሓፀርቲ ተክልታትን ብጣዕሚ ፀው ዝበለ ቦታን ነዊሕ ፅርግያን ብጣዕሚ ደስ ዝብልን ስሓብን ሰብ ዘይብለን እዩ።

ሸዊት ዕልቦ /ዕፉን/ ተክሊ እንትከውን፣ ደቂ ሰባት ጠቢሶምን ጠጢቆምን ምስ ደረቀ ድማ ኣጥሒኖም ዝምገብዎ ዓይነት እክሊ እዩ። ሸዊት ዕልቦ ምብላ ብጣዕሚ እዩ ደስ ዝብል።

ኣብ በርክ ዝበለ ቦታ ዝርከብ ዓበይትን ትክልን ኣናእሽተይ ትክል ዝመልኣ ቦታ ኮይኑ ኣብ ማእከል ድማ ሓንቲ ቤተ ክርስትያን ኣላ ።

ካበ ዝተፈላለየ ጉዕዞታት ኣብ መነገዲ ኮነ ኣበ ገዛ ነፍንጫና ኮነ ንገፅና ኣብ ሽንቲ ቤት ውሽጢ እውን ንመፀራረጊ ነጥቀመሉ ዓይነት እዩ።

እዚ ወታደራዊ ሰላምታ ይህብ ዘሎ ጀነራል ኣብርሃ ወልደማርያም እዩ፡፡ ጓርተር ብዝብል ሳጓ ድማ ይፍለጥ፡፡ የሕዝን፡፡ ካብ ዓለም ድማ ተፈልዩ እዩ፡፡

ህፃውንቲ ተማሃሮ ኣብ ወንበሮም ኮይኖም ደው ኢሎም ዝኮነ ቁፅርታት እናርኣዩ ቦርስኦም ኣብ ጣውላ ኣቀሚጦም ገሊኦም ኮፍ ኢሎም መምህሮም ፃዕዳ ጋቦን ጌራ ደው ኢላ ኣላ።

ኣዝዩ መንፈሳውን ታሪኻውን ቦታ እዩ! ኣብ ቤተ መዘክር ስነ ጥንቲ ናይቲ ከባቢ ምርኢት። እቲ ቀንዲ መስሕብ ድማ ብጥንታውያን ጽሑፋትን ቅርጻታትን ሳባውያን ዝተሰለመ ዓቢ መሰውኢ እምኒ እዩ።

ዝናብ ዝተሃስየ ጽርግያ ዘርኢ ትርኢት። እቲ ጽርግያ ብጭቃ ዝተጸረገ እኳ እንተኾነ፡ ዝበዝሐ ክፋሉ ግን ዝተሰብረን ጭቃን እዩ። ዓበይቲ ዕንክሊላትን ጭቃ ዝበዝሖም ቦታታትን ኣለዉ። እዚ ኩነታት እዚ፡ ጽንኩርነት ጽርግያ ስለዘርኢ፡ ዘሕዝንን ከቢድን ስምዒት ይፈጥር።

ሞተር ብስክሊት ኣብ ሃገርና ካብ ዝጅምር ድርጋ ብዙሕ ዓመታት እዩ ገይሩ። ኣብዚ ሕዚ እዋን ናይ ኤሌትሪክ ሞተር ብስክሌታት እናተበራኸቱ ይርከቡ። እዚኦም ንስነምህዳር ፅቡቅ ጅማሮ እዩ።

እዚ ዲጂታላዊት ካሜራ ብጸሊም፡ ዓቢ ሌንስን ኣብ ውሽጣ ፍላሽን ዘለዋ። ምስኡ ዝመጹ መሳርሒታት፡ መዘክር ካርድ፡ ባትሪ፡ ኬዝን ሌንስ ካፕን፡ ኩሎም ብቅርጺ ዘለዎ ዲዛይን እዮም። ሞያዊ ስነ-ጥበብን ቴክኖሎጂካዊ ጽባቐን ኣብ ሓደ ምስሊ ዘወሃህድ ቅዲ እዩ።

እዚ መስተንክር ትርኢት ኣኽራንን ምብራቕ ጸሓይን ዘርኢ እዩ፡ ኣብ ቅድሚት ዕንጨይቲ መንበርን ጠረጴዛታትን አለዎ። ባህላዊ ቆርቆሮ ሳዕሪ ዘለዎ ህንጻ ብጸጋም ይርአ፤ እዚ ንጽባቐ ተፈጥሮን ስኒት ባህልን ብንጹር ዘርኢ እዩ።

ብኣትክልቲ ዝማዕረገ መንፈስን ሕሊናን ዘሕድስ ምልኩዕ ቦታ ይርአ ኣሎ፡፡ ኣብ ዘዘለናዮ ቦታ ኣትኽልቲ ብምትካል ከምዚ ዝኣምሰለ ድባብ ዘለዎ ቦታ ክንፈጥር ዶ ንኽእል?

ስፖርት ፦ ካብ ኣካላዊ ጥዕናን መዝናነይ ሓሊፉ ኢኮኖሚ ናይ ሓንቲ ዓዲ ምዕባለ ኮይኑ ኣሎ። ብፍላይ ኩዕሶ እግሪ ኣብ ዓለምና እቲ ዝለዓለ ዝኽፈል እዩ። ኣነ ግና ኩዕሶ ምርኣይ እኳ ብጣዕሚ እዩ ዝድብረኒ።

እቶም ድሙቕ ብጫ ክዳን ዝተኸድኑ ኣቦታት፡ ኣብ ህዱእን ርጉእን መንፈስ ኮፍ ኢሎም ይረኣዩ። ገጾም ናይ ዕድመ ጥበብን ሰላምን ዘንጸባርቕ እዩ። እቲ መንፈስ ብህዱእን ተስፋ ዝመልኦን መንፈስ እዩ ዝግለጽ።

ባህላዊ ናይ ጸጉሪ ፒን ወይ ሻሽ ካብ ኢትዮጵያ ይርአ። እዞም ብረት ፒን ንባህላዊ ክዳውንቲ ንምስልሳል ወይ ቅዲ ጸጉሪ ንምሓዝ ይጥቀሙ። እዚ ስልማት እዚ ንጽባቐን ጥንታዊነትን ናይቲ ባህሊ ዘንጸባርቕ እዩ።

ኣብ ትግራይ ብሰንኪ ዘጋጠመ ጦርነትን ስዒቡ ብዝመፀ ናይ ኢኮነሚ ውድቀትን ብዙሓት ህንፃታት ስርሖም ተቋሪፁ እዩ፡፡ እዚ ዓብዪ ህንፃ ኸ እዚ ዕጫ ገጢምዎ ዶ ይኾን?

ኣብዚ ካብ ብሩርን ወርቅን ዝተሰርሑ ባህላዊ ስልማት ኣብ ሓደ ቦታ ተደራሪቦም ኣለዉ። ኣብ ላዕሊ ብክቢ ቅርጺ ዝተሰርሑ ቀለቤታት ወርቅን ብሩርን፡ኣብ ታሕቲ ድማ ብመጋየጺ ቅርጺ ዝተሰርሑ መስቀላትን ቀለቤታትን ኣለዉ። እዚ ጽባቐን ኢደ ጥበብን ባህላዊ ስልማት ብንጹር ዘርኢ እዩ።

ሓንቲ ጽብቕቲ ጓል ኣነስተይቲ ሓዱሽ ቅዲ ቅድን ጽባቐ ዘለዎ ገጽ ሒዛ ደው ኢላ፡ ጸጉራ ብጽፉፍ ተቖሪጹን መግለጺ ሓጎሳ ዝጭበጥን ድማ እዩ።

ባህላዊ ስልማት ወርቂ ኢትዮጵያ ኣብ ምርኢት ቀሪቡ ኣሎ። እቶም ቀንዲ ኣቑሑት ሓደ ጽምዲ ዓበይቲ ክቡባት ሽምዓታት እዮም፤ "ሺልማ" ተባሂሉ ዝፍለጥ። እቲ ስልማት ጥንታዊ ስነ-ጥበባዊ ስርሓት ዘንጸባርቕ ዝተሓላለኸ ሽቦ ስርሓት ኣለዎ። ባህላዊ ትውፊት!

ኣብዚ ሕዚ እዋን ኣብ ዩትብን ኣብ ዝተፈላለዩ ማሕበራዊ ሚዲያታት ዝንገሩን ዝሰራጨዩን ናይ ገፅን ሰውነትን መመላኪዒታት ብሳይንስ ዝተረጋገፁ ስለ ዝኾኑ ካብ ምጥቃም ክንጥንቐቅ ኣለና።

መጋየፂታት፦ ኣብዚ ዘለው ቆርበት ከይደርውቅ ዝጠቅም ቫዚልን ብሉ ዝብል ፅሑፍ ዘለዎ ቅብኣት እዩ። ናይዞም ቫርሊናት እዚኣቶም ድማ ዋገኦም ብዙሕ ተጠቃሚ ኣለዎም።

ወይ ቴክኖሎጂ ናይ ወድን ጓልን ዝበሃል ስራሕ የለን፡፡ ሓንቲ ጓል አንስተይቲ ቀይሕ፣ ፀሊምን ብጫን ሕብሪ ዘለዎ ክዳን ተከዲና አብ ማእሌማ ኮይና መጃወርያ ሒዛ እናሰሓቀት አብ ፀሊም ሓመድ ዘለዎ ቦታ ትርከብ፡፡

እዚ ኣዝዩ ዝመቸዎ መሸላ ኣብ ጉንቦ ምውፃእ ዝርከብ እንትኸውን ኣብ እዋን ኣዕዋፍ ዝበለዖኦ ወይ ከዓ ብደንቢ ዝሕለወሉ ወቕቲ ዝርከብ መሸላ ይመስል፡፡ ንምንታይ ከ እዩ ተኣኪቡ ተኣሲሩ ዝረአ ዘሎ?

እውይ እዚኣን ክሪኢ እንተለኩ ናይ 2013 ዓ.ም እዩ ዝዝከረኒ ኣብዚ ለዋ ኦራላት ድቃስ ለይቲ ይከላእኒ ነይረን ዓዓ እንዳበላ ዝሓድራ ዝነበራ። ተካል ግዜ ሓሊፉ

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ቴሌቪዥን ትግራይ እያ። ዕንወት ትካላት ትምህርቲ ንከይዲ ምምሃር ምስትምሃር ዕንቅፋት ይከውን ከም ዘሎ እዩ።

መብዛሕቲኡ ግዜ ደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ ዝኮነ ቁኖ ተቆኒና ኣላ። ብተወሳኪ እውን ካብ ወርቂ ዝተሰረሐ ናይ ርእሲ ናይ ክሳድን ናይ እዝንን ገይራ ኣላ።

ሓንቲ ጓል ኣንስተይቲ ኣብ ባህላዊ ገዛ ኢትዮጵያ ኣብ ጥቓ ሓዊ ኮፍ ኢላ። ባህላዊ ክዳውንቲ ኢትዮጵያ ተኸዲና ምግቢ ኣብ ምድላው ትርከብ። እዚ ምስሊ እዚ ዓብይ ባህላዊ ሓበንን ምዉቕ ስድራቤታዊ ስምዒትን ዘመሓላልፍ እዩ!

እዚ ኣብ ቀረባ እዋን ኣንጻር እገዳ መራሕቲ መካይን ባጃጅ ኣብ ከተማ መቐለ ዝግበር ተቓውሞ ክኸውን ይኽእል እዩ። ወይ ሓይልታት ትግራይ ዝሓሸ ክፍሊትን ጥቕማጥቕምን ዝጠልቡ ኣብ ጎደናታት ዝካየድ ተቓውሞ ኣካል እውን ክኸውን ይኽእል እዩ። ቃልስን ተስፋን!

ኣብዚ ኣብ ጥቓ መእተዊ እቲ ገዛ፡ ተበጻሒ መንበር ይርአ። ኣብቲ መንደቕ ሕብራዊ ናይ መፋለጢ ፖስተር ተሰቒሉ ኣሎ፡ ኣብኡ ድማ ቁጽሪ ብንጹር ይርአ። ኣብ ገጠር ዝርከብ ገዛ፡ ብንጹር መፋለጢ ዘለዎ! ተፈጥሮን ንግድን ብሓደ ዘርኢ እዩ።

አብ ሃሳስ እርሳስ ሕብሪ ዘለዎ ቦታ ዕንቋይ፣ ቆፃል፣ ቀይሕ፣ ብጫን አራንሺን ሕብሪታት አብ ዝተፈላለዩ ቦታታት ተቀሚጦም ይርከቡ። እዞም ቀለማት አብ ሃሳስ ፃዕዳ ድሕረ ባይታ ይርከቡ። ደስ በሃልቲ ሕብሪ እዮም።

መብዛሕቲኡ ግዜ ደቂ ኣንስትዮ ካበ ንመጋየፂ ኢለን ካብ ዝጥቀማሉ ሓደ ዝኮነ ናይ እዝኒ መጋየፂ እዩ። እዙይ መጋየፂ ካብ ወርቂን ካብ ብርን ክስራሕ ይክእል እዩ ።

እዚ ኣርማታት ዩኒሴፍን ዩኬይድን ኣብ ሰማያዊ ሰነድ ይርአ። ኣብ ማእከል ዝተጻሕፈ መልእኽቲ ንማሕበረሰብን ርክብ ጥዕናን ይጠቅም። እቲ ከባቢ ብኣኻውሕ ዝተሸፈነ ተፈጥሮኣዊ መሬት እዩ።

ፍሉይ ዝኮነ ማለት ዝኮነ ሓመድ ዘይኮነ ዝኸውን ዘይኮነስ ናይ ባዕሉ ዝኮነ ፍሉጥ ንሸኽላታት ዝጠቅም ሓመድ ኣሎ ።ካብዚ ሓመድ ዝተፈላለዩ ናውቲ ናይ ገዛ ፃሕሊ፣ ጀበና ፣ሳርማ ዝበሉ ክንሽየጡ ተቀሚጦም ኣለው።

እዚ ጸሊም ሕብሪ ዘለዎም ሓወልቲታት ዝሓዘ ቁጽሪ ዘይብሉ እዩ። ነፍሲ ወከፎም ኣብ ገመድ ዝተተሓሓዙ ኮይኖም፡ እተሓላለኸ ዲዛይንን እተሓላለኸ ቅርጽታትን ኣለዎም ኣብ ድሙቕ ብርሃን ተቐሚጦም ኣለዉ። እዚ ድማ ጽባቐ ናይዚ ባህላውን ተዘካርን ኣቕሓ ዘርኢ እዩ።

እዚ ኣብ ሕምብርቲ ከተማ ደው ዝበለ ምልክት ሓድነትን ኣብ ጎደናታት ዝንቀሳቐሳ ታክሲታትን ብዛዕባ ህይወትን ምዕባለን ይዛረባ ኣለዋ። ተስፋ ዝህብ ንግዳዊን ባህላውን ምልክት ኣብቲ ከባቢ ብንጹር ይርአ።

ኣብዚ ዘለዋ ናይ ጥዕና ቢሮ ግልጋሎት ዝህባ ኣቡላንስ እንዳበለልና እንፅወዕን ኮብራታት እየን። እዘን ተሽከርከርቲ እዚኣተን ድማ ሓራስ ቀልጢፈን ናብ ሕክምና ከብፀሓ ዝክእላ እየን።

ሓደ መንእሰይ 'ሊም መንእሰይ በራሕ ኮይኑ ፀጉሩ ድማ ኣፍሮ ወይ ድማ ጀብጀብ ። ኣብ ክሳዱ ድማ 'ሊም ሕብሪ ዘለዎ ተዓኒቁ ወይ ድማ ኣሲሩ ።

አብ ናይ እንዳ ሓፂነ መፂን ስራሕቲ ዝተፈላለዩ ናይ ማዕፆ ብረታት ተገጢሞም አብ ደገ ጠጠው ኢሎም ይርከቡ። ሓንቲ ፃዕዳ ሕብሪ ዘለዋ ሞተር ሳይክልን ሳይክልን ከዓ አብ ስፓልት መንገዲ ጠጠው ኢለን ይርከባ።

እዞም ቀጠልያ ቆጽልን ጻዕዳ ሱርን ዘለዎም ተኽልታት ነቒጾም ኣብቲ ምስሊ ይዝርግሑ። ኣብ ምብሳል ብሰፊሑ ዝጥቀሙ ተኽልታት ሌክ እዮም። ብንጹር ቅርጺ ዘለዎን ኣብ ሓደ ቦታ ዝተሓብአን ይመስል።

ሰበይቲ ዓለባ ዓዲ ወይ ድማ ባህላዊ ክዳን ተኸዲና ጠጠው ዝበለት እያ እትመስል ዘላ ፡ ኣዋናዝፋኣ ግን ንግራይ እዩ ዘሎ ።

እሹግ ዘቢብ፣ ተምሪ፣ ቆሎ ይርአ ኣሎ፡፡ እዞም ምህርትታት ናይ ፋብሪካ ምንኽኻእ ዘይብሎም ስለኾኑ ንምግብነት እንትውዕሉ ኣብ ነብስና ዝፈጥርዎ ናይ ባእድ ኬሜካት ብከላ የለን፡፡ ስለዚ ድማ ተመረፅቲ እዮም፡፡

እዚ ካብ ጭቃ ወይ ካብ ዕንፀይቲ ዝተሰርሐ ቀይሕ ሕብሪ ዘለዎ ነገር የርኢ። እቲ ኣቕሓ ብላዕሊ ክፉት ኮይኑ ኣብ ታሕቲ ግን ዝተሓለወ እዩ። እዚ ኣቕሓ እዚ ንእንታይ እዩ ዝውዕል? ኣብዚ ዘለኻዮ ከምዚ ዝበለ ነገር ርኢኻ ዲኻ?

እዚ ብ ክፍሊ ሆስፒታል ዝተተኽለ መሳርሒ ሕክምና ዘርኢ እዩ። ሓደ ሕሙም ኣብ ዓራት ደቂሱ ኣሎ፡ ኣብ ጎድኑ ድማ ህርመት ልቡን ሕክምናዊ ሓበሬታኡን ብንጹር ዘርኢ ዓቢ ሞኒተር ኣሎ። ብድሙቕ ብርሃን መዓልቲ ዝተመልአ ክፍሊ እዩ።

ኣብዚ ቡዙሕ ብታንቲየል ዝተሸፈነ መሶብ ይረአየና ኣሎ እዚ መሶብ እዚ ድማ እንጀራ ዝሓዘ እዩ። እዚ መሶብ ከምዚ ገይርካ ዝከድ ናብ ዉራይ እዩ።

ኣብዚ ዝረአ ኣቕሓ ባህላዊ ክዳንን ስልማትን ዝለበሰ ሰብ ካብ ዝተባረኸ ከባቢ እዩ። ሕብራዊን ዝተሰለመን ባህላዊ ቆቢዕ ኣብ ርእሱ ኣለዎ። ኣብቲ ከባቢ ግን ብዙሕ ቀጠልያ ሳዕርን ተፈጥሮኣዊ ኣትክልትን ኣሎ። እቲ ምስሊ ብብርሃን መዓልቲ ዝተመልአ እዩ።

ኣብዚ ምስሊ እንሪኦ ዘለና ዝተደራረበ ናይ ማእከል ጠረጰዛ ወይ ምግቢ ክንምግብ ከለና መበረኪ እንጥቀመሉ ኣቅሓ እዩ። ናይዚ ዋካ ኮን ክንዳይ ይኮን?

እዚ ኣብ ሓደ ቤተ ክርስቲያን ዝተኣከቡ ሰባት ዘርኢ እዩ። ኩሎም ጻዕዳ ክዳን ተኸዲኖም ነዊሕ በትሪ ዝሓዙ እዮም። ኣብ ድሕሪት ዘለዉ ሰባት ቀይሕን ጻዕዳን ናይ ቤተክርስትያን መጋረጃን ልብስን ተኸዲኖም ኣለዉ።

ነጋሪት ኣብ ቤተ-ክርስትያን ሃይማኖት ኦርቶዶክስ ተዋህዶ ክርስትያን ዝርከብ ኮይኑ ንምስጋና እግዝኣብሄር ዘገልግለና እንትከውን ንስኩም ከ ነጋሪት ወቂዕኩም ዶ ትፈልጡ ?

ኣብዚ ዝተፈላለዩ ሰባት ኣብ ዕዳጋ ወይ ኣብ ወሰን ጽርግያ ኣብ ዝርከብ መደበር፡ ጽቡቕን ባህላውን ክዳውንቲ ተኸዲኖም ክዘዋወሩ ይረኣዩ። መብዛሕትአን ደቂ ኣንስትዮ ኮይነን፡ ብጻዕዳ ጨርቂ ዝተሸፈና እየን። ኣብ ውሽጢ ከምዚ ዓይነት ዕዳጋ ተጓዒዝካ ትፈልጥ ዲኻ?

ኣብ ትግራይ ካብ ዝተፈለለዩ ቦታታትን ክልላት ዝተፈናቀኑ ወገናት ኣስታት ንሓምስተ ዓመታት ኣብ ኬንዳ ይነብሩ ኣለው። እዞም ተፈናቀቀልቲ ኣብ ከቢድ ሓዘንን ጓሂን እዮም ዝነብሩ ዘለው።

ኣብ ማእከል ዕዳጋ ከባቢ ኮይኑ ኣብዚ ዘለው ዝተፈላለዩ ሕብሪታት ዘለዎም ኮቦርታ፣ ሰማያዊ ሕብሪ ዘለዎም ጎማታትን ካልኦትን ኣለው። ኣብ ዕዳጋ ብዙሓት ሰረቅቲ ስለዘው ምጥንቃቅ የድሊ።

አርማ ናይ ሓደ ተቋም መፍለይ ምልክት ኮይኑ፤ ኢትዮጵያዊ ዝብልብፃዕዳ ሕብሪ ተፃሒፉ ይርከብ፡፡ አብ ቆፃል ሕብሪ ድሕረ ገፅን አብ ማእከሉ ከዓ ብብጫ ሕብሪ ክቢ ቅርፂን አብ ትሕቲኡ ሮዛን ዕንቋይን ሕብሪ አለዎ፡፡ እዚ አርማ ናይ መን እዩ?

እዚ ንእሽቶ ምልክት ባህልን ሓጎስን! ኣብ ማእከል ሕብራዊ ባህላዊ ኣከዳድና ዝተኸድኑ፡ቀጠልያ ቆጽሊ ዝተሸፈነ ክዳን ዝተኸድኑ ሳዕሳዕቲ ብኹርዓት ክደርፉ ተራእዮም። ብድምጺ ከበሮ፡ምልክት ሓጎስን ሓጎስን ዝኾነ መሳርሒ ሙዚቃ ተሰንዮም እዮም። እዚ ባህልን ሓድነትን መንፈስ በዓልን ብንጹር ዘርኢ እዩ።

ብክቢ ቅርፂ ናይ ሃይላንድ ድያሪ ዝብል ብቆፃል ሕብሪ ዝተፃሃፈ ኣርማ የማላኽት። እዚ ኣርማ እዚ ስራሕቲም ንምፍላጥ ዝተጠቀምሉ ምልክት እዩ። ሓደ ሓደ ሰብ ብዙሕ እንዳሰረሐን ኽእለት እንዳሃለወን መፋለጢ ብዘይምጥቃሙ ብዙሓት ጥቅምታት ይተርፍዎ።

ኣብዚ ምስሊ እንሪኦ ዘለና ናይ ዝተፈላለዩ ውፅኢት ዝተሰርሓ ንፅሬት ዝጠቅሙ እም። ካብዞም እንሪኦም ዘለና እቲ ሓደ ሳሙና ናይ ክልተ ሌትሮ እዩ።

መፋለጢ፦ መፋለጢ ኣብ ስራሕ ናይ መንግስቲ ይኩን ናይ ውልቀ መፋለጢ ምጥቃም ፅቡቅ እዩ። ቤዛ መድሓኒት ቤት ዝብል መፋለጢ ኣሎ። መፋለጢ ምጥቃም ወሳኒ እዩ።

ኣበ መሰብሰቢ ኣደራሽ ኮይኑ ብዙሓት ወንበራት ሰባት ከፍ ዝበልዎምን ክቢ ዝመስል ናይ ማእከል ጠረጵዜን ኣብ ውሽጡ ድማ ተክታት ኣለዋ ።

እዚ ኣትክልቲን ኣሕምልቲ ዘርኢ እዩ፤ ተኽልታት ብመስርዕ ኣብ ተተኪሎም ኣለው፣ ኣብ ልዕሊኡ ድማ ጽላሎት ዘለዎ ሽፋን ኣለዎ። እቲ ከባቢ ሓምለዋይን ብተፈጥሮ ዝተመልአን እዩ።

እግዚኦ አንታ ክወድቃ እየን! ክልተ ዝተፈላለየ ሕብሪ ክዳን ዝገበራ ቆልዑ አብ ዕንቋይ ሕብሪ ዘለዎ ቱቦ ሓፂን ኮፍ ኢለን እናተፃወታ ይርከባ፡፡ አብ ጥቅአን ከዓ ናይ ነፃ ህክምና መውሃቢ ፃዕዳ ኬንዳ ተዘርጊሑ ይርከብ፡፡

እዚ ጋል ኣንስተይቲ ኮይና ቀያሕ ሕብሪ እንትትከውን ባህላዊ ቁኖ ተቆኒና ኣብ እዚና ባህላዊ መጋያፂ ብሪ ዝ ባሃል ገይራ ኣብ ግንባራ እውን ሰት ነግር ካብ ሳዕሪ ዝርከብ ኣሰራ ናይ ባህሊ ዓደ ተፃባርቅ ኣላ።

ናይ ኢትዮጵያ ትምህርቲ ሚኒስቴር ኣርማ ኮይኑ፣ ዝተፈላለዩ ኣርማታት ከም ናይ ዩኒቨርስትታትን ካልኦት ትካላትን ኣለው። ኣርማ ናይቲ ትካል ምስሊ ዝገልፅ ምኳኑ ብቀሊሉ ናይ መን ምኳኑ ዝርዳኣካ እዩ።

ኣባላት ማንቸስተር ሲቲን ክለብ ብሩጅን ኣብ ቅድሚ ሓደ ጸወታ ደው ኢሎም ዝተፈላለየ ሕብሮም ዘርእዩ ይረኣዩ። ፍቱው ብድሆን መሳጢ ስጉምትን ዝመልአ ውድድር ኩዕሶ እግሪ ኤውሮጳ ምጅማሩ ዘበስር እዩ።

ኣብ ሀገርና ናይ ኣልኮል መምረቲ ዝኮኑ ተወዳዳሪ ናይ መስተታት ሓደ በደሌ ቢራ እዩ። በደሌ ኣብ ጥርሙዝ ኮይኑ ስፋኑ ወርቃማ ብሰማያዊ ዝተፃሓፎ እዩ።

ናይ ሓደ ቤት ዕዮ መራሒ ኾይኑ መልእኽት እንዳመሓላለፈ እዩ ዘሎ ፡ እቲ ዘሕልፎ ዘሎ መልእኽቲ ግን ዘሕጉስ እውን ኣይኮነን ዘሕዝል 'ውን ኣይኮነን ዝመስል ።

ኣብ ከተማ ኣክሱም ካብ ዝርከቡ ሓወልትታትን ዝርከበሉ ቦታ እዩ። እዚ ድማ ብብዙሓት ሃወፅቲ ሃገርን ዓለም ካብ ዝረኣዩ ቦታታት እቲ ሓደ እዩ።

እዚ ዝራእቲ ስርናይ እዩ ዘርኢ። ኣብ መሬት ተዘርጊሑ ብንጹር ሰማይ ዝተሸፈነ እዩ። ኣብ ሰማይ ጻዕዳ ደበናታት ብሕብራዊ ቅርጺ ይረኣዩ፣ ኣብ መሬት ድማ ቀጠልያ ቆጽሊ ብብዝሒ ተዘርጊሑ ኣሎ። እቲ ትርኢት ብተፈጥሮኣዊ ጽባቐን ስምዒት ሰላምን ዝመልአ እዩ።

እዚ ፀሊም ሰብኣይ ተከዲንዎ ዘሎ ክዳን ፀሎም ክዳን እንትከውን ኣብ ክሳዱ ድማ ሃበል ካብ ብሪ ዝተሰርሓ ጌሪ እንኤ። ኣብ ኢዱ ድማ ሰዓት ኣሲሩ ኣሎ።

ካብ እንስሳ ዘቤት ካብ እትብሃል ዓይነት እንስሳ ዝርከብ ኮይኑ ንጥዕና ጠቃምን ኣፍልሒካን ኣርጊእካን ክትጥቀም ትክእል ኢካ ። ፃባ እናተባህለ ይፍለጥ።

ኣብ ድምፂ ወያነ ናይ ቴሌቨን ጣብያ ዝኮነ ዝተመሓላለፈ ኮይኑህፁፅ ፃውዒት ተመዛበልቲ እዩ። ኣብ ውሽጢ ትግራይ ካብ ዝነበረሕማቅ ግዜ ዝተመዛበሉ እዮም።

ኣብዚ ሜዳ መናእሰይ ይስዕስዑ ኣለዉ፡፡ እዚ ስዕስዒት ብምንታይ ምኽንያት ዝተፈጠረ ምዃኑ ግን ምፍላጥ ኣይከኣልን፡፡ ባህሉ ግን ኣዝዩ ደስ በሃሊ እዩ፡፡

መጋየፂ ሓንቲ ቀያሕ ጓል አንስተይቲ አብ ገፃ ፃዕዳ ነገር ተቀቢአ አብ ፃዕዳ ድሕረ ገፅ ትርከብ፡፡ ቫዝሊን ብዕንቋይን ፃዕዳን ሕብሪ ዝተሸፈነ ኮይኑ፤ ኮልጌት ከዓ ብቀይሕን ቆፃል ሕብሪ ዘለዎ አቅሓ ይርከቡ፡፡ ናብ ገፅካ ዝቅብኡ ጉድአት ከምዘለዎም ትፈልጡ ዶ?

ጸሓያዊ ናይ ሓይሊ ኤሌክትሪክ ዝሰርሕ መመንጨዊ ሓይሊ ይርአ፣ ኣብ ሓደ ሜዳ ሶላር ፓነላትን ንፋስ ተርባይንን ኣለዎ። ኣብ ቅድሚት ዓቢይ ጻዕዳ መትሓዚ ምስ ባትሪ መኽዘን ስርዓት ኣሎ፣

ኣብ ስፖርማርኬት ካብ ዝርከቡ ናይ ሑሩጭ ናይ ታኒካ ፀባ ማሚ ዝብል ፅሑፍ ዘለዎ ኮይኑ መብዛሕቲኡ ግዜ ከም ተወሳኪ ምግቢ ንህፃናት ይወሃብ። ትሕቲ 6ተ ወርሒ ዝኮነ ህፃውቲ ግና እዚ ምሃብ ሕማቅ እዩ። ፀባ ብጣዕሚ እየ ዝፈቱ።

ጽቡቕ ጌሩ ዝተሰለመ ውሽጣዊ ኣዳራሽ። ኣብ ማእከል ካብ ጽፉፍ መደያይቦ ዓቢ መስቀል ክለዓል ይረአ፡ ብጸጋምን የማንን ብጽፉፍ ዝተቐመጡ ባህላዊ ሓወልትታት ኣለዉ። ኣብ ታሕቲ ድማ ብባህላውን ዕንጨይታውን ኣቑሑት ገዛ ዝተመልአ ባር ኣሎ።

እዚ ናይ ህጻናት መግብን ጥዕናን ወፍሪ ዘርኢ እዩ፤ ኣብ ማእከል ድማ ኣራንሺ ክዳን ዝለበሰ ሰብ ብሰማያዊ ፍሬም ዝተሰነየ መልእኽቲ ሒዙ ደው ኢሉ ኣሎ። እቲ ፍሬም ብናይ ምግብን መልእኽቲ ጥዕናን ዝተሰለመ እዩ።

እዛ ጋል ኣንስተይቲ ከዳና እዚ ተክድናቶ ዘላ ክዳን ኣብ ርእሲ ብርካ ከይኑ ኣብ ኢዳ ድ ማ ሻርብ ነገር ገይራ እንትንርኢ እዚ እንታይ ዓይነት ኣከዳድና እየ ትፍልጥዎዶ?

ኣዝያ ጽብቕትን ድሙቕን ሰማያዊት ኩዕሶ እያ! ስሩዕ ፖሊጎናል ቅርጺ ዘለዎም ፓነላት ዘለዎ ድሙቕ ሰማያዊ ኩዕሶ የርኢ። ገጽ ቆርበት ንብሩህ ኮይኑ እታ ኩዕሶ ድማ ኣዝያ ሰሓቢት ትመስል።

እዚ ኣብ ጻዕዳ ሸሓነ ዝተዘርግሐ ድስቲ ስፓጌቲ ዘርኢ እዩ። እቲ ስፓጌቲ ምስ ቀይሕ ሶስን ዝበሰለ ስጋን ተሓዋዊሱ ይርከብ። ኣብ ጎድኑ ማንካን ፋርኬታን ስለዝተቐመጠ፡ እቲ ድስቲ ብቐሊሉ ግን ከኣ ምቹእ ኮይኑ ዝብላዕ ዘሎ ይመስል።

ተፈጥሮኣዊ መልክዕ ጥዕና! ብዙሓት ኣቮካዶታት ኣብዚ ብድሙቕ ቀጠልያ ሕብሩ ጐሊሖም ክረኣዩ እንከለዉ፡ ዝተቖርጸ ኣቮካዶ ድማ ውሽጣዊ ሕብሩን ዓቢ ዘርኡን ብንጹር የርኢ። ከምኡ’ውን ንጥዕናን ብዝሒ ተፈጥሮን ብንጹር ዘርኢ እዩ።

በረክቲ ቦታታትን ዓበይቲ ኣእዋምን ኣናእሽተይ ተክልታትን ዝተከሞረ ካሰርን ብእምኒ ዝተነደቀ ሓፂር ሓፀርን ዘለዎ መንበሪ ገዛውትን እዩ። እተን ገዛውቲ እንታይ እናተባህላ ይፅውዓ?

ናይ ሰብዓ እንድርታ ደገፍቲ ናይ ክለቦም ማልያ ተኸዲኖም ብሆታ እንትድግፉ ይርአዩ ኣለዉ፡፡ ናይ ደገፍቲ ሆታ ኣብ ውድድር ስፖርቲ ለዋጢ ሓይሊ እዩ፡፡

ቀይሕ ሱር ይርአ ኣሎ፡፡ ቀዳሕ ሱር ንምግብነት ካብ ዝውዕሩ ስራሙር ሓደ እዩ፡፡ እዚ ደም ዝመስል ቀይሕ ሕብሪ ዘለዎ ተኽሊ ደም ክምዘስተኻኽል ይንገረሉ፡፡

እቶም ዝረኣዩ ሰባት ክኢላታት ወይ ብቤት ምኽሪ ኣትላንቲክ ኣብ ዝተዳለወ ኣኼባ ዝሳተፉ ኣጋይሽ እዮም። እቲ ኣብ ቅድሚት ኮፍ ኢሉ ይረአ፤ ኢዱ ኣልዒሉ ወይ ነጥቢ ዘቕርብ ዘሎ ይመስል። ኣገላልጻኡ ዕቱብን ትኹረትን እዩ።

እዚ ኣብ ጽፉፍ መደርደሪ ዝተሰርዑ ፍርያት ይረአ፤ እቲ ላዕለዋይ ክፋል ብኣራንሺን ቀጠልያን ኦሊኮ ሳንዱቕ ዝተሸፈነ ኮይኑ፡ እቲ ማእከላይ ብሰማያዊ ዝተሸፈነ ኮይኑ፡ ብጸጋምን የማንን ድማ ካልኦት ሕብራዊ ፍርያት ብንጹር ይረኣዩ። እዚ ጽፉፍ ናይቲ ድኳን ስነ-ጽባቐ እዩ።

ማሽናት፦ ማሽናት ብጉልበት ደቂ-ሰባት ዝስራሕ ዝነበረ ብማሽናት ተሓጊዝካ ክስራሕ እንተሎ ብጣዕሚ ውፅኢታዊ ይከውን። እዛ እንረኣ ዘለና ማሽን ድማ ሓፃዲት ማሽን እያ ስርናይ እውን እንዳዓፀደት እያ ዘላ።

ሓደ ሓደ ኣብ ናይ ጉልበት ምጉልባት ዝርከቡ ሰባት እንቋሖ እንትጥቀሙ ነቲ ኣስኳልን እቲ ፃዕዳ ፈሳስን ነንበይሩ ገይሮም ይጥቀሙ። እንቋቁሖ ንጥዕና ካብቶም ኣድለይቲ ዝበሃሉ ናይ ምግቢ ዓይነታት እዩ።

እቲ ሕብራዊ መእተዊ “ፊደላት መዋእለ ህጻናት” ይረአ። ኣብ መስኮት፡ ስእልታት ቈልዑ ብሓጐስ ደው ኢሎም፡ ንብዓት ዝመልአ መብራህቲ ናይ ቁልዕነት ሓጎስን ትምህርትን ብጸጋምን የማንን ተንጠልጢሉ ኣሎ!

እዚ ቤተክርስትያን እዚ ብናይ ቀደም ኣሰራርሓ ዝተሰርሐ ኮይኑ ማለት እውን ካብ ጭቃን እምንን ከምኡ እውን ዕንፀይትን ዝተሰርሐ ኮይኑ ወሰን ወሰኑ ዘለዉ ሓምለዋት ተኽልታት ኣማዕሪጎሞ ይርከቡ፡፡

ኣብዚ ጻዕዳ መንደቕ ዝተቐመጠ ቀጠልያ መሰረት፡ እቲ ብጡብ ዝተሰርሐ መዋቕር ብጉድኣት ብንጹር ዝተቓልዐ እዩ። ዝተበላሸወ ምስሊ ጽባቐ ዓቢ ቅርሲ፡ ተፈጥሮኣዊ ሰማይ ኣብ ላዕሊ እንከሎ ዘርኢ እዩ።

እዚ ኣብ ሰፊሕ መሬት ዝተሰርዐ መደበር ታክሲ ዘርኢ እዩ። ኣብ ቅድሚት ብዙሓት ጻዕዳ ሕብሪ ዘለወን ማይክሮባሳት ኣብ ጽፉፍ መስቀል ደው ኢለን ኣለዋ፤ ብድሕሪት፡ዝተፈላለየ ቅርጺ ዘለዎም ገዛውትን ኣብ ላዕሊ ንጹር ሰማይን ይረኣዩ። ጽቡቕ ትርኢት ምንቅስቓስ ከተማን ህይወት መጓዓዝያን እዩ።

ሓደ ዓይነት ናይ ፖሊሰ ክዳን ማለት ሰማያዊ ሸሚዝ፣ ፀሊም ጫማ፣ ፀሊም ስረን ባንዴራ ኢትዮጵያን አብ ማእገሮም ገይሮም ብመስርዕ ብረቶም አብ ባይታ ጠጠው አቢሎም አብ ፀሊም ድሕረ ባይታ ይርከቡ፡፡ እሰይ ትስርዓቶም ደስ ክብል፡፡

ኣብ ከተማ ኣክሱም ካብ ዝርከቡ ጥንታዊ ቅርስታት ናይ ነገስታት መቃብር እቲ ሓደ እዩ። ተጋሩ ዓዶም ንክፈልጡ ናብ መስሕብ ቦታታት ክኸዱ ኣለዎም።

ኣብዚ ሓደ ነዊሕ ህንጻ ይርአ። ኣብ ልዕሊ እቲ ህንፃ ብኣምሓርኛን እንግሊዝኛን ዝተፅሓፈ ፓነር “ልምዓት ባንኪ ኢትዮጵያ” ዝብል ጽሑፍ ኣሎ። ኣብ ቅድሚኡ ድማ ካልእ “ፋና መንእሰይ” ዝብል ፓነር ኣሎ። ኣብዚ ህንጻ ዘለዉ ቢሮታት እንታይ ዓይነት ኣገልግሎት ይህቡ ትብሉ?

ኣብዚ ብንጹር ዝርአ ነገር ዓቢ ፋኑስ እዩ። ካብ ቀይሕን ጸሊምን ዝተሰርሐ ኮይኑ፡ ኣብ ቅድሚት ዓቢ ምንጪ ብርሃን፡ ኣብ ላዕሊ ድማ ጸሊም መትሓዚ ኣለዎ። ብጸጋማይ ሸነኽ ቀይሕ መጠወቒ ይርአ።

እዚ ነዊሕ ክሳዱን ዓቢ ኣካላቱን ዘለዎ ሰገን ዘርኢ እዩ። ጸሊምን ጻዕዳን ጸጉሪ ዘለዎ ኮይኑ፡ ብነዊሕ እግሪ ደው ኢሉ ኣብ ቆላታት ይኸይድ። እቲ ከባቢ ኣብ ቆላታት ደረቕን ተፈጥሮኣዊን እዩ።

ሓንቲ ጓል ኣንስተይቲ ኣብ ቤት መግቢ ክትበልዕ ተራእያ። ኣብ ቅድሚኣ ዝተፈላለየ ሸሓኒ ዝሓዘ ዓቢ ጻሕሊ ተቐሚጡ ኣሎ። እታ ሰበይቲ ነቲ ምግቢ ኣብ ኢዳ ሒዛ ትበልዕ ኣላ። ካልኦት ሰባት ኣብቲ ቤት ምግቢ ብድሕሪት ክበልዑ ይረኣዩ።

እዘን ደቂ ኣነስትዮ ካብ ሓደ ቃላይ ማይ እንዳመልአ ዝረአያ ዘለዋ እንትኮና እዘን ደቂ ኣነስትዮ ዝመልኦኦ ዘለዋ ማይ ፅሬቱ ዘይሓለወ ማይ እዩ።

ሓንቲ ዓባይን ሓያልን ገረብ ኣብ ጸሓያዊ ጽርግያ ደው ኢላ ኣላ። ብድሕሪኡ መንደቕ ዶብን ንጹርን ግልፅን ሰማይን ይረአ ኣሎ፣ እዚ ኸኣ ብተፈጥሮኣዊ ጽባቐ ዝመልአ እዩ!

ናይ መፅሓፍ መደርደሪ ካብ ዕንፀይትን ካብ ሓፂንን ይስራሕ። እዞም ናይ መፅሓፍትን ዝተጠረዙ ናይ ስራሕ ዕላማታትን ይሕዙ። ሰባት ኣተሓርሓን ኣደራድራን እቅድ ከከም ባህሎም ይኹን እምበር ካሊእ ሰብ መፂኡ ከም ዝርድኦ ወይ ከም ዝረኽቦ ይኸውን ኣለዎ።

3250 ዋት ዘለዋ ጀነረተር ትርአ ኣላ፡፡ እዘን ጀነረተራት ቀረብ ሓይሊ ኤለክትሪክ ኣብዘይብሉ ከባቢ ተመረፅቲ ምንጪ ሓይሊ እየን፡፡ ኣገዳስነተን እውን ልዑል እዩ፡፡

ኣርማ በዓል መዚ ትምህርትን ስልጠናን ፌደራል ኢትዮጵያ። ሰማያውን ኣራንሺን ፊደላት ዝሓዘ እዩ። ኣብ ትሕቲ እቲ ኣርማ "በዓል መዚ ፌደራል ትምህርትን ስልጠናን ኢትዮጵያ" ዝብሉን. እዚ ኣብ ኢትዮጵያ ዝርከባ ትካላት ትምህርትን ስልጠናን ፅሬትን ደረጃን ናይ ምክትታል ሓላፍነት ኣለዎ።

ስካንዲስኽ ዝብል ካብ ናይ ሃላቂ ናይ ፅሕፈት መሳርሒ ዝኮነ ፍለሽ ኮይና ምስ መኽደና ፀሊም ሕብሪ ዘለዋ እያ ። ኣብ ፍለሽ መረዳእታ ክሕዝ ኣይደልን።

መጎጎን ፃሕልን ጀበናን ካብ ሓመድ ዝስራሕ ኮይኑ ንእንጀራ መሰንከትን ንፀብሒ መስርሕን ቡና መፍልሒን ድማ ይጠቅመና። ንስኩም ከ ኣራርሕኡ ሪኢኩም ዶ ትፈልጡ?

ኣብ ሓደ ክፍሊ ዝልል ዝልል ኢሎም ከፍ ዝበሉን ዝማሃሩን ተምሃሮ ይራኣዩ ኣለው፡፡ ኩሉም ድማ ፀሊም ማስክ ዝገበሩ እንትኾኑ ንምንታይ ከ ማስክ ጌሮምን ኣየናይ እዋን ከ ተስታውሱ?

እዚ መንእሰይ ኣብ ሓደ ሜዳ ቡዙሓት መእመናን ኣብ ዘለዉዎ እምኒ ተሸከሙ ኣሎ። እዚ መእመን እዚ ድማ ንማህለል እንዳበለ ዝሰብክ እዩ። እዚ እምኒ አብር ርእሱ ሕዝዎ ዘሎ ድማ ንሕና ሓጥያትና ንእዝጋቢሄይ ይቅር በለልና ይብል ኣሎ።

ቅድሚ እቲ ናይ 2ተ ዓመት ኵናት ህዝቢ ትግራይ ኣብ ንግዲ፣ ናይ መንግስትን ውልቀ ትካላትን ስራሕትን ዝተፈላለዩ ሸቀጣትን ተሰማርዩ ይነብር ነይሩ። ይኹን እምበር ድሕሪ እቲ ኵናት ዝፈጠሮ ቅልውላው መነባብሮ ሕብረተሰብ ኣብ ተረዳዓይነትን ይርከብ።

ኣብዚ ከባቢ እዚ ከተማ ኮይኑ ኩሉ መሰረታል ግልጋሎት ዝርከበሉ ከባቢ እዩ እዚ ከባቢ እዚ ናይ መብራህቲ ግልጋሎት ፣ ናይ ፅርግያ ግልጋሎት ናይ ስልኪ ግልጋሎት ኣለዎ። እትነብርሉ ከባቢ መሰረታዊ ግልጋሎት ዝተማለኣ ድዩ ?

ኣብዚ ዝተርኣየሉ ኣብታ ከተማ ዝርከብ ሰለስተ ደርቢ ህንፃ እዩ። ንጹር መስኮትን ሓጺናዊ ባርኮኒን ዘለዎ ሰለስተ ደርቢ ህንጻ፡ ታሕተዋይ መንደቕ ብመንደቕ በርበረ ዝተሓለወ። ኣብ ላዕሊ ንጹር ሰማይን ዝተጸረየ ጽባቐን ይርአ።

እቲ ፍቱው መስቀል መስቀል ወይ ስርዓት መስቀል ብዓቢ ስነ-ጥበባዊ ምርኢት ክካየድ ይረአ። ቀይሕን ድሙቕን ክዳን ዝተኸድኑ ኣባላት ባንድ ነቲ ሰልፊ ብትኽ ዝበለ መስመር ክመርሕዎ እንከለዉ፡ ኣብ ዙርያኦም ተኣኪቦም ዝነበሩ ሰባት ድማ ኣተኲሮም ይዕዘቡ፡፡

ዳንኬራ ዝብል ልስሉስ መስተ ናይ በናና ን ሎሚንን ጣዕሚ ዘለዋ ኣዝዩ ተፈታዊ ኮይኑ ኣብ ጥርሙዝ ብቀይሕ ፣ ቢጫ ፣ቆፃል ንሪኦ ኣለና ።

ጽቡቕን ንጡፍን ናይ ልደት ወይ ፓርቲ ባሎን ዲኮር ኣለዎ። ብብዝሒ ንብሩህ ወርቅን ጸሊም ቀጠልያን ባሎናት ብዘደንቕ ኣገባብ ተሰሪዖም ኣለዉ። ኣብ ድሕሪት ዘሎ መንደቕ ምሉእ ብምሉእ ብባሎን ዝተሸፈነ ኮይኑ፡ ንጽባቐ ዝኸውን ንኣሽቱ ጻዕዳ ዕምባባዊ ዲዛይናት ተወሰኸሉ።

ብላካ ካብ ዝብሃል ተክሊ ዝተሰረሐ ኮይኑ መሰውን ጊባቦን መቀመጢ እንጀራን ሰተታ ካብ መጎጎ እንጀራ መውፅኢ ዝጠቅም እዩ። ምድጃታት ብኢለትርክ ዝሰርሕ እውን ኣሎ።

እታ ባዓልቲ ስልጣን ሰበይቲ ብቡዙሕ ናይ ሚድያ ኣውታር ደው ኢላ መደረ እትተስምዕ ትረአ ኣላ፡፡ ባንዴራ ናይ ኢ/ያ ድማ ብድሕሪታ ይረአ፡፡ እዚኣ መን ትባሃል?

ኣብ ፃዕዳ ሕብሪ ዘለዎ ጠረጴዛ ዘሎ ናይ ደቂ ኣንስትዮ ጫማ ኮይኑ መብዛሕቲኡ ግዜ ምሰ ነዊሕን ሓፂርን ክዳን ዝገብረኦ እዩ ።

ዝተፈላለዩ ድርጅታት ኣብ ዝተፈላለዩ ምጉዕዓዝ ስራሕቲ ይሰርሑ። ካብኣቶም ድማ ነዳዲ፣ ዝተበላሸዉ መኪናታትን ማሽነሪታትን እዮም። እዚ ዓይነት ኣገልግሎት ሰባት ብምምፅኡ ሕጉሳት እዮም።

ብሪ ንመመላክዒ እንጥቀመሉ መጋየፂ እዩ፡፡ መጋየፂ አብ ክሳድ፣ አብ ኢድ ከምኡውን አብ እግሪ ክግበር ይክእል እዩ፡፡ ዝተፈላለየ ቅርፂ ዘለዎም ብሪታት አብ ፀሊም ሕብሪ ተዘርጊሖም ይርከቡ፡፡ ካልኦት ዓይነት መጋየፂታት ከ ትፈልጡ ዶ?

ካብ እንስሳ ዘቤት ሓደ ዝኮነ ከልሚ ምስ ደቂ ሰባት ዝነብር ኮይኑ ንሌባን ካልእን ዝከላከል እዩ። ከልቢ እንትነብሕ ብጣዕሚ መፍርሒ እዩ ።

ኣብ ጠረጴዛ ወይ ብረት ንእሽቶ ምግቢ ኣሎ። ኣብ ዙርያኡ ብዙሓት ፃፀታት ተኣኪቦም፡ ብሓባር ይበለዑ ኣለው። እቶም ፃፀታት ኣብቲ ምግብን ምንቅስቓስን ከም ዘተኮሩ ብንጹር ይርአ።

ሰባት ኣብ ገጠራዊ ጽርግያ ኣብቲ ጽንኩር መሬት፡ ጥርሙዝ ማይ ኣብ መንኵቦም ተሰኪሞም ይንቀሳቐሱ ይረኣዩ፤ መንደቕ እምኒን ድሒሮም ዝመጹ ዝተፈላለየ ሕብሪ ዘለዎም ገዛውትን ኣብ ተፈጥሮኣዊ ሃዋህው ተቐሚጦም ኣለዉ።

ኤፍ .ኤስ ወርልድ ቴኳንዶ መሰልጠኒ ማእከል ኣድራሻ መኒሊክ ሆስፖታል ፊት ንፊት ብሔረ ኢትዮጵያ ት/ቤት ጊቢ ውሽጢ ስፖርት ንሂወትና ኣዝየዩ ጠቃሚ እዩ።

ኣብ ኢትዮጵያ ዘሎ ፍሉይ ሕብሪ ዘለዎ ቅልውላው ዳናኪል ዘደንቕ ዕድል እዩ። ኣብ ማእከል ቀይሕን ኣራንሺን መሬት ዘሎ ቀጠልያ ማይ ተፈጥሮኣዊ መስተንክር እዩ። እዚ ቦታ ንበጻሕቲ ዓዲ ብዘይርሳዕ መንገዲ ይማርኽ።

ክልተ ደርቢ ዘለዎ ሻሂ ኮይኑ፡ እቲ ታሕተዋይ ንጣብ ሽኮር ጻዕዳ ንጣብ ዘለዎ ኮይኑ፡ እቲ ላዕለዋይ ንጣብ ድማ ኣብ ብርጭቆ ጸሊም ሻሂ ኮይኑ፡ ክልተ ንጣብ ዝተፈላለየ ሕብሪ ዘለዎ እዩ።

ሓመድን ማይን ዕቀባ ዝተካየደሉ ቦታ ምኳኑ ናይ እንዳባ ፃሕማ ወረዳ ዝገለፁ እንትኮኑ፤ ዝተፈላለዩ ሓፀርቲን ሓምለዎት ተክሊታት አለው፡፡ ናይ ሓመድን ማይን ሓለዋ ዝብል ብፀሊም ሕብሪ ተፃሒፉ አብ ፃዕዳ ድሕረ ባይታ ይርከብ፡፡ ብዕንቋይ ሕብሪ ናይ ሓወልቲ ስእሊ አሎ፡፡

ክልተ ደቂ ኣንስትዮ ባህላዊ ክዳን ኢትዮጵያ (ኣከዳድና ሓበሻ) ተኸዲነን ኮፍ ኢለን ዘርኢ እዩ። ክልቲአን ደቂ ኣንስትዮ ወርቃዊ ሽልማት (እዝኒ፡ መንጠልጠሊ ክሳድ፡ ከምኡ’ውን ሽልማት ጸጉሪ) ተኸዲነን ኣለዋ። ባህላዊ ጽባቐን ዕርክነትን ዘንጸባርቕ እዩ።

ሓንቲ ፅብቅቲ ጋል ፀጉራ ሰዲዳ ወርቂ ናይ እዝናን ናይ ክሳዳን ጌራ ጥልፊ ክዳና ካብ ጡጥ ዝተሰርሐ ናይ ሓበሻ ቀሚስ ገራ ኣላ ።

ብዙሓት ማንጎን ኣቮካዶን ኣብ ጠረጴዛ ዕዳጋ ተዘርጊሖም ኣለዉ፤ ኣብ ልዕሊኡ ባናና ተደራሪቡ፡ ኣብ የማን ድማ መስተታት ጽማቝ ተቐሚጡ ኣሎ። ሕብራዊ ዕዳጋ ፍረታት'ዩ።

እዚ በላስ ወይ ድማ በለስ ባህሪ እንዳተባህለ ዝፍለጥ ብብዙሕ ፍረ ተከቢቡን በሲሉን ዘሎ ቆልቋል ባህሪ ወይ ድማ በለስ እናተባህለ ዝፍለጥ ዓይነት ተኽሊ መብዛሕትኡ ኣብ ዓዲ ግራት ዝርከብ ዓይነት ተክሊ እዩ፡፡

ሰባት ኣብ ቤት ዕዮ ይኹን ኣብ ውልተ ትካላት ንነዊሕ እዋን ከፍ ኢሎን ዘገልግሉ እንትኸኑ ንመቀመጢ ዝጥቀምሎም ወንበራት ንጥዕንኦም ምችው ክኸውን ኣለዎ።

እዚ ናይ ገጠር ገዛ እዩ። እዚ ገዛ እዚ ድማ ገበላ ይባሃል። እዚ ገበላ ተሰሪሕዎ ዘሎ ካብ እምኒ፣ ኣእዋምን ሳዕርን እዩ ተሰሪሑ ዘሎ።

ኣብ ማእከል ሓደ ሰብኣይ ኣብ ቀይሕ መንበር ኮፍ ኢሉ፡ ባህላዊ ክዳን ተኸዲኑ ይርአ። ክዳኑ ጻዕዳ እዩ፣ ኣብ ውሽጡ ድማ ፈትሊ ብሩርን ወርቅን ተሰፊሑ ኣሎ። እዚ ክብሪ ባህሊ ብሓደ ምጥማት ይርአ።

እዚ ቀይሕን ጻዕዳን ናይ መፋለጢ ፖስተር ኣሎ፡ ኣፖሎን ባንክ ኣቢሲንያን ብሓባር ይሰርሑ ከምዘለዉ ዝገልጽ መልእኽቲ። ኣብ ታሕቲ፡ ዝተወደበ ሓበሬታን ቁጽሪ ተሌፎንን ብንጹር ሕብሪ ተጻሒፉ ኣሎ።

ናይ ኣዲስ ኣባባ ዩኒቨርሲቲ ኣርማ ይርአ ኣሎ፡፡ እዚ ዩኒቨርሲቲ ኣብ ታሪክ ዘመናዊ ትምህርቲ ኢትዮጵያ እቲ ፈላማይ ዩኒቨርሲቲ እዩ፡፡ ብምዃኑ ሽሙ ዝገነነ እዩ፡፡

ኣብዚ ሓደ ወኪልን ቀይሕን ግራጭን ሕብሪ ዘለዎ ቀሊል ክዳን ዝተከደነ ሰብኣይን ኣብ ሞያዊ ቃለ መሕትት ዘለዉ ይመስሉ። ኣብ ቅድሚኡ ማይክሮፎን ሒዙ ኣጻብዕቲ ኢዱ የርኢ ኣሎ። እዚ ሰብ እዚ እንታይ ዝዛረብ ዘሎ ይመስል?

ኣብ ላዕሊ ብዙሓት ዕንጨይቲ ዝተረብረበ ኮይኑክልት ዕንጨይቲ እውን ኣሎ እቶም ክልተ ዕንጨይት እውን ዓንዲ ይብሃሉ። ኣብ ውሽጡ ድማ መደብ እናተባህለ ዝፍለጥ መደቀሲ ዝከውን ኣሎ።

ተምሃሮ ተፈተንቲ ዩኒፎርሞም ጌሮም ፃዕዳን ፀሊም ሕብሪ ዘለዎ ኮይኑ እቶም ተምሃሮ ብኣትኩሮት ነቲ ፈተና እናሰርሕዎ ኣብ ሓደ ወንበር ክልተ ኮፍ ኢሎም ይሰርሑ ኣለዉ።

ነዊሕ ቀጠልያ ቆጽሊ ዘለዎ ተኽሊ እዩ። እዚ ተኽሊ ኣባል ዓሌት ሳይፐረስ ምዃኑ ይእመን። ኣቝጽልቱ ጸቢብ ኮይኑ ካብ መሰረት ጕንዲ ይበቁል። ኣብ መንጎ ኣቝጽልቲ ንኣሽቱ ቀጠልያ ቡናዊ ዕስለታት ዕምባባታት ይረኣዩ።

ኣብዚ ጻዕዳ ክልተ ቃና ዘለዋ መኪና ኣብ ወሰን ጽርግያ ደው ኢላ ኣላ። ኣብ ጎኒ እታ መኪና ዓቢ ፖስተር ተተሓሒዙ ኣሎ፡ ኣብቲ ፖስተር ድማ ኣርማን ስምን ምምሕዳር ፖሊስ ኢትዮጵያ ተጻሒፉ ኣሎ። ብድሕሪ እታ መኪና ገዛን ገረብን ይርአ።

ብዙሓት ሰባት ብዩሓት ጀሪካንን ተራ ኣትሒዞም ማይ እንዳመልዙ እዮም ብጣዕሚ ዘሕዝን! ካልኦት ዓዲታት ኣበይ ኣበይ በፂሐን ትግራይ ዓድና ድማ እኩል ዝሰተ ማይ ሲኢና ኣላ።

ኣብ ኮንስትራክሽን ዝስረሐሉ ቦታታት ኣብ ዝግበር ኮዕቲ ሓመድ ካብቲ ዝተኮዕተ ቦታ ናብ ሲኖትራክ ትግምጥል ሓመድ ግሓጢት እያ። ዓበይቲ ተሽከርከር ኣርባዕተ ጎማ ኣለዋ።

ካብ ሓፂን ዝተሰርሐት ኮይና ናይ ቤት ትምህርቲ ተማሃሮ መኸቢት ወይ ድማ ሰኣት ኣኪሉ ዝብል ትርጉም ዘለዋ ደወል ትበሃል። ዝኮነ ነገር ናብ ርእሰይ መፂኡ እዚ ኣብ ታሕተዋይ ብርኪ እንዳሀና 3ተ ግዜ ይድወል።

ኣብዚ በረካ እዚ ክመ እቲ ምስሊ ዘርእየና ዝተፈላለዩ ተክልታት ኣለዉ። ኣብዚ በረካ ሓደ እቲ ዝተአየና ዘሎ ተክሊ ዒቃ እዩ። ዒቃ ድማ ካብቶም ተክልታት ሓደ ኮይኑ ንገመድ ይጠቅመና።

እዚ ገዛ እዙይ ዝተፈላለዩ እንዳ ፅማቅ ተፀሚቁ ወይ ከኣ ብፍርኡ ዝሽየጠሉ እዩ። ናይ ድባ ቅርፂ ዘለዎ ብርጭ ዝበሃል ኮይኑ ጡዑም ምቃረት ዘለዎ እዩ። ናይ ፓፓየ ፅሟቅ ከ ጥዑም ዶ ?

ቀይሕ ምንፃፍ ተነኢፉ ሰባት ኣብ ኦንበሮም ኮፍ ኢሎም ሓደ ወዲ ነዊሕ ፃዕዳ ናይ ላዕሊ ሓመደዋይ ስረ ጌሩ ፃዕዳ ጫማ ጌሩ ኣብ መድረክ ይከድ ኣሎ እንታይ የርኢ ኣሎ ?

ኣብ ዕዳጋ ቦታታት ከምኡውን ኣብ ሱፐር ማርኬታት ናይ ፍራምረ መሸጥን መከፋፈልን ንክስፋሕፋሕን ምህርትታት በበዝሒ ንክርከብን ሓረስቶስ ብበዝሒ ኣብ መስኖ ስራሕቲ ክኣትው ኣለዎ።

እዚ ክልተ ሰብኡት ባህላዊ ክዳን ተኸዲኖም ደው ኢሎም ኣለዉ፤ ክዳውንቶም ሰማያውን ጸሊምን ፖልካ ዶት ጨርቂ እዩ። ኣብ ክሳዶም ኣፎም ዓብይ ዓንኬል ኣብ ኢዶምን እግሮምን ስልማት ዝገበሩ እዮም። እቲ ከባቢ ብተፈጥሮን ገጠራዊ መንደቕን ዝተኸበበ እዩ።

ሓደ ጠሓኒ ኣብ መንጎ ክልተ ናይ ጥሕኖ ቡኽራታት ኮይኑ ንኽልቲአን ክቆፃፀር ፃዕሪ እንትገብር ይርአ፡፡ እዚ ተግባር ንስራሕ ምቹውነት ኣለዎ ዶ?

ካብ ዕንጨይቲ ዝተሰርሑ ዝተፈላለዩ ማንካታት ይርአዩ ኣለዉ፡፡ እዞም ማንካታት ሙቐት ናይ ምፅዋር ዓቕሞም ልዑል እዩ፡፡ ስለዝኾነ ብሰብ ሞያ ስነ ምግቢ ዝያዳ ተመረፅቲ እዮም፡፡

እዚ ኣራንሺ ሕብሪ ዘለዎ ብርጭቆ ቢራ፡ ኣብ ጫፉ ብወርቂ ዝተቐርጸ ‘ሓበሻ’ ዝብል ቃል ዘለዎ። ኣብ ትሕቲኡ ‘ዝሑል ወርቂ’ ይጥቀም፤ እዚ ምስሊ እዚ ንባህልን ጽሬትን ዝውክል እዩ።

ኣብዚ ክልተ ባንዴራታት ብሓባር ደው ኢለን ይረኣያ ኣለዋ። ኢትዮጵያን ኣሜሪካን ምልክት ሰላምን ምትሕብባርን ዝኾነ ምልክት መስቀል ሒዘን ኣለዋ። ክልቲአን ባንዴራታት ኣብ ሓጺናዊ ዓንዲ ተደጊፈን ብመልክዕ መስቀል ደው ዝብላ እየን።

እዚ ባህላዊ ስነ-ስርዓት ቡን ኢትዮጵያ እዩ። ቡንን ማይ ዕጣን መደከሪን ይርአ። ዕጣን ይቃጸል ኣሎ። ኣብ ድሕሪት ድማ ሕብርታት ባንዴራ ኢትዮጵያን ካልኦት ባህላዊ ኣቑሑትን እውን ኣለዉ።

9. ብርክት ዝበሉ ተምሃሮ ዝተፈላለየ ዓይነት ዲቪዛ ገይሮም አብ ሰፓልት መንገዲ ቦርስኦም ተሓንጊጦም አብ ጥቃ ብቡሉኬት ዝተነደቀ መንድቅ ገሊኦም ኮፍ ኢሎም ገሊኦም ከዓ እናተንቀሳቀሱ ይርከቡ። ተምሃሮ ንምንታይ እዮም ዕንይንይ ዝብሉ ዘለው ዘየምህርዎም።

እዚ ኣብ ጐድኒ ጽርግያ ኣብ ትሕቲ ንጹር ሰማይ ዝተቐመጠ ናይ ኢንተርነት ኣገልግሎት መፈላጢ ዘርኢ እዩ። ኣግራብ ስየ ንጽባቐ እቲ ከባቢ ክውስኹሉ ከለዉ፡ ርሑቕን ክቡርን መሬት ድማ ብዛዕባ ታሪኽ ስቕ ኢሉ ይዛረብ።

እዛ መኪና እዚኣ ሲኖ መኪና ትባሃል። እዛ መኪና እዚኣ ዝተፈላለዩ እክልታት ፅዒና ኣላ። እቶም ሰባት እውን ኣብ ላዕልን ኣብ ታሕቲን ኮይኖም የራግፉ ኣለዉ።

ፃዕዳ ሚኒባስ መኪና ካብ ፅርግያ ወፃእ ማለት ኣብ ወሰን ፅርግያ ናይ እግሪ መኽየዲ ደው ኢላ ኣለ ኣብቲ ጎድና መደመር ሓደ በላሶ ገዛ እንሄ ።

ኣብ ኣክሱም ከተማ ዝርከብ ዝተፈላለዩ ናይ ባህላዊ ስፈታት መሸጢ ቦታ እዩ። ስፈታት ብዝተፈላለዩ ዲዛይናት ተሰፊዮም ንዲኮርን መመላክዕን ክስቀሉ እንትርኦም ብጣዕሚ እዮም ደስ ዝብሉካ።

ክልተ መርዑት /ሰብአይን ሰበይቲን/ ሓደ ዓይነት ፃዕዳ ጥልፊ ዘዊደሮ ዝበሃል ተከዲኖም ቅድሚትን ድሕሪትን ጠጠው ኢሎም ይርከቡ። እቲ መርዓዊ ኢዱ ናብ ጅብኡ አእትዮ እታ መርዓት ከዓ ኢዳ አብ መዓንጣአን ፀጉራ ሒዛን ትርከብ። ደስ በሃልቲ እዮም።

ኣብ ለምለም ቦታ ንፁህ ግቢ ዘለሎዎ ጎጆ ገዛውኢ ይርአዩ ኣለዉ፡፡ እዞም ገዛውቲ ናይ በሓቂ ደስ በሃልቲ እዮም፡፡ ንምንባር ምችዋት እዮም፡፡

እዚ ኣብ ሓደ መድረኽ ብዝተወደበ ኣገባብ ደው ኢሉ ዝነብር ሰብ ዘለዎ ማእከላይ መድረኽ ዘርኢ እዩ። ኣብ ድሕሪት ድማ ብሰማያዊ ፊደላት ዝተጻሕፈ “ርክብ መንግስቲ” ዝብል ጽሑፍ ዘለዎ ጻዕዳ ድሕረ ባይታ።

ካብ ቆዋሚ ተክልታት ሓደ ዝኮነ ናይ ለሚን ፍረ እንትከውን ለሚን ንደቂ ሰባት ከም መድሓኒት ቅርፀት ከብድን ካልእን ዝጥቀሙሉ ኣድላይን ኣገዳስን እዩ።

ኣብዚ ሕዚ እዋን ንግልገለሎም ነገራት ኣካል ጉድኣት ተሓሳቢ ገይሮም እናተሰርሑ ይርከቡ። ሰባት ንኣካል ጉድኣት ናይ ምሕጋዝ ባህልና ክዓብን ከብ ክብልን ኣለዎ። ምክንያቱ ኣካል ጎጉድኣት ናይቲ ሕብረተሰብ ሓደ ኣካል ስለዝኾኑ።

ኣብ ኢትዮጵያ ካብ ዝርከቡ ክልላት እቲ ሓደ ክልል ኦሮሚያ እዩ። ኣብ ክልል ኦሮሚያ ደቂ ኣንስትዮ ኣብ ርእሰን ዕንቂ ብዝተፈላለዩ ድዛይናት ብምስራሕ ይግብራ። ከምዞኦም ዝበሉ ባህልታት ብጣዕሚ ደስ እዮም ዝብሉ።

ኣብ ከተማ ኣክሱም እንዳማርያም ኮይኑ ናይ እዞም ዓርባዕተ ጠጠው ኢሎም ዘለው ትርጉም ድማ ናይ ማትያስ፣ ሊቋስ፣ ዮውሃንስ፣ ማርቆስ ዝበሃሉ ወጀላውያን ኮይኑ ኣብ ማእከሎም ድማ እዮሱስ ኩርስቶስ እንዳምሃሮም እዩ ዝትርክ። ናይ ኣክሱም ታሪክ ትፈልጥዎ ዶ?

እዛ እንሪኣ ዘለና ናይ ማርያም ውዳሴ መፅሓፍ ኮይና ካብ ናይ ኦርቶዶክስ ተዋህዶ ቤተ-ክርስትያን መፅሓፍ ሓንቲ እያ። ወዳሴ ማርያም ዶ ኣንቢብኩም ወይ ደጊምኩም ትፈልጡ?

ካብ ሓፂንን ካብ ጎማን ዝተሰርሑ ኮይኖም ንዝተፈላለዩ ነገራት ቅርፂ ንምውፃእ ዝጠቅም እዩ። ክዳን ብዓቀንካን ምስራሕ ማለት እውን ንምስፋይ ብቅርፅካ ገይርካ ንምቁራፅ ይጠቅም።

እዚ ብተፈጥሮኣዊ ጽባቐ ዝተመልአ መንፈሳዊ ቦታ እዩ ዘርኢ። ኣብ ማእከል፡ ኣብ ትሕቲ ነዊሕ ቀጠልያ ሳዕሪ፡ ክልተ ጻዕዳ ገዛውቲ ይረኣያ፡ ኣብ ላዕሊ ድማ ቀጠልያ ግምብታት ዘለወንን ብጽፉፍ ቅርጺ ዝተሰርዓን እየን። እዚ ቦታ እዚ መንፈሳዊ ስምዒትን ዝተመልአ እዩ።

እዚኦም ኣብ ናይ ኢ/ያ ናይ መሪሕነት ስልጣን ብድሕሪ ጠቅላይ ሚ/ር መለስ ዜናዊ ዝተተኩኡ ኣቶ ሃ/ማርያም ደሳለኝ ይባሃሉ፡፡ ብፍቓዶም ድማ ስልጣን ለቒቖም፡፡ ንምንታይ ለቒቖም ትብሉ?

ኣብ እዋን ክረምቲ ኮይኑ እዞም ሰባት ድማ ብዕመ ክሽፈኑ ኢሎም ኣለው። መሬት እውን ናብ ምልማዕ ገዛ እያ ትከይድ እላ። ሓደ ሰብኣይ ወረቀት ሒዙ ሓደ ሰብኣይ ድማ ናይ ኣብይ ኣከዳድና ኩትኡ ደርቡ ኣሎ።

ኣብ ኢትዮጵያ ካብ ዝርከቡ ባህላዊ ምግብታት ሓደ ዝኮነ እንጀራ ብጥብሲን ስጋ ብኣልጫ ፣ ቀይሕ ፀብሕን እዩ። ደቂ ሰባት ከምዚ ዓይነት ምግቢ ክምገቡ ባህ እዩ ዝብሎም።

እዚ ኣብ ባህላዊ ሙዚቃ ዝጥቀመሉ መሳርሒ ሻምበቆ እዩ። ነዊሕን ቀዳዳት ዘለዎን እዩ። ብቀለቤት ዝተሓለወ ኮይኑ ጽቡቕ ተፈጥሮኣዊ ሕብሪ ዘለዎ መሳርሒ ሙዚቃ እዩ።

ናይ ገዛን ናይ ቢሮን ኣቁሑት ፦ሶፋ ካብ ዕንፀይትን ሓፂን ስፖንጅን ዝስራሕ ኮይኑ ኣብ ቢሮን ኣብ ገዛን ከገልግል ዝኽእል ኣቅሓ እዩ። ኣብ ማእከል እውን ፀሊም ጠሬጰዛ ኣሎ። ደስ ክብልልል!

እዚ ናብ ጁብቲ ዝግበር ዝግበር በረራ ብሰሙን 17 ጊዜ ከም ዝከዉን ይሕብር ኣሎ። ንስኩም ትፈልጥዎ ጉዕዞ እንታይ ተፈልጡ ወይ ተጋዒዝኩመ ኣብ ከባቢም?

ኣብ ዕንጨይቲ ዝተሰርሐ መደርደሪ ሽዱሽተ ጥርሙዝ ብርጭቆ፡ ባህላዊ መስተ ኢትዮጵያን ኤርትራን ኮይኑ፡ "ኣረቂ" ተባሂሉ'ውን ይፍለጥ። ሓላፍነት ምውሳድ፦ እዚ መስተ ኣልኮላዊ መስተ ዝሓዘ እዩ፤ በጃኹም ብሓላፍነት ሓዝዎ፣ ንመትንታት ደቂ ሰባት የምክኖ!

ካብ ባህልታት ትግራይ እቲ ሓደ ባህላዊ ኣከዳድና፣ ኣቆናንናን ኣሰዓስዓን ራያ እዩ። ስለዚ ትግራይ ዘይተነበበን ዘይተረኣየን ብዙሕ ባህልታት ኣለዋ። ሓወፅቲ ዓዲ ናብ ትግራይ ንክመፅኡ ክስራሕ ኣለዎ።

እዚ ናይ መስተ እንትከውን ንወድሰብ ዝጥቀመሉ እንትከውን ልስልስ ዝበለ ኮይኑ ጉደር እደተበህለ ዝፍለጥ እ ንትከውን ክም ዓመት በዓላት ፣ክርስትና፣ ዓመት ቆላዓ ንዝተፈላለዩ ጉዳያት ዝውዕል እንትከውን ብጣዓሚ ደስ ዝብል መስተ እዩ።

እሴት ባርና ሬስቶራንት ማለት ዓብይ ህንፃ ኮይኑ ኣፍቲ በሪ ከባብ እውን ኣትክልቲ ደስ ዝብል ኣብ ናይ ኣትክልቲ ዝኒህዎ ኮይኑ ኣብ ውሽጢ እንታይ እንታይ ዝሓዘ ይከውን ኣብ ምንታይ ቦታ ከ ይርከብ ይከውን?

ኣብ ከተማ መቐለ ዝርከብ ናይ ካቶሊካዊ ቤተክርስቲያን ዓዲግራት ሓደ ቅድስቲ ማርያም ቤተክርስቲያን እዩ። እቶም ኣመንቲ ኣብ እዋን ሰንበት ናብቲ ቦታ ብምኻድ መንፈሶም የህድሱ።

እዚ ብደቂቕ ዝተቖርጸን ዝተጠምጠመን ቅዲ ጸጉሪ ርእሲ ዘርኢ እዩ። እቲ ጸጉሪ ብጽፉፍ ኣብ ክልተ ሰንሰለት ተጠምጢሙ ኣብ ርእሱ ብባን ተሰሪዑ ይርከብ። እቲ ቅዲ ጽፉፍን ውዱብን ኮይኑ፡ ኣብ ርእሲ ጽቡቕ ትርኢት ኣለዎ።

እዋይ! ደስ ዝብል ህንጻ ብብጫ ሕብሪ ተለሚጹ ቡናማ ሕብሪ ግሪድ ከዓ ኣለዎ። እዚ ብጻዕዳ ሰራሚክ ዝተነጸፈ ገዛ ቀይሕ ዕምብባ ዘለዋ ሓምለወይቲ ተክሊ ኣላ።

እዚ ሽፋን መጽሓፍ የርኢ። እቲ ሽፋን ብሰማያውን ጸሊምን ዲዛይን ኣለዎ። ብጸጋማይ ሸነኽ "ፍቕሪ ክሳብ መቓብር" ዝብል ጽሑፍ ክቐርብ እንከሎ፡ ኣብ ታሕቲ ድማ "ኣዲስ ኣለማዮህ" ዝብል ስም ደራሲ ኣሎ። ሓፈሻዊ ቅርጺ ናይቲ ምስሊ ብንጹርን ብቐሊሉን ዝተነድፈ እዩ።

ጻዕዳ ማይክሮዌቭ ኣብ ዕንጨይቲ መደርደሪ ኮፍ ኢሉ ዘርኢ እዩ። እቲ መሰረት ብንጹር ይርአ፣ ኣብ ውሽጡ ድማ መብሰሊ ጻሕሊ ኣለዎ። ኣብ የማን ክልተ ናይ ምቁጽጻር ቅልጽም ኣለዉ፡ኣብ ላዕሊ ድማ “ሱፕራ”ተጻሒፉ ኣሎ። እዚ ንብረት ገዛን መሳርሒታት ምብሳልን ብዝተኣንገደ ቅርጺ ዘርኢ እዩ።

እዚ ኣብ ሓደ ቤተ ክርስቲያን ስነ-ስርዓት ይካየድ ከምዘሎ ዘርኢ እዩ። ጻዕዳ ክዳን ዝተኸድኑ ሰባት ላምባታትን ዕምባባታትን ኣብ ኢዶም ይሕዙ፡ እዚ ድማ ብብርሃንን ሙዚቃን ኣብ ዝተመልአ ቤተክርስትያን ዝተዳለወ ሃይማኖታዊ ስነ-ስርዓት'ዩ።

እዚ ብቀጠልያ ቆጽሊ ዝተሸፈነ ተኽሊ ዘርኢ ኮይኑ፡ ብዙሓት ጻዕዳ ዕምባባታት ብተበጻሒ መልክዕ ይኽፈቱ። ጻዕዳ ዕምባባታት ኣብ ቀጠልያ ጽባቐ! ተፈጥሮን ንጹርነትን ኣብ ሓደ ኩነታት ዘርኢ አዩ።

ኣብ ዕዳጋ ወጻኢ ኣብ መቐመጢ ተንጠልጢሉ ኣብ ገመድ ዝተሰቕለ ክዳውንቲ ብዙሓት እዮም። ቀዳማይ፡ካብ ሕብራዊ ጨርቂ እተሰርሑ ነዊሕ ክዳውንቲ ኣለዉ፣ ገሊኦም ብሰማያዊ፡ ቀይሕ፡ብጫን እተፈላለየ ዕምባባታትን እተሰለሙ እዮም። ድንቂ ትርኢት፡ ሕብርን ባህልን ዝመልአ ኣብ ሓደ ቦታ ዘርኢ እዩ።

ባህላዊ ኣከዳድና ዝተኸደኑ ነፀለኦም ኣግልድም ብቁልፊ ተዓጢቖም በትሪ ድማ ኣብ ማእገሮም ዝገበሩ ብዙሓት መናእሰይ ወይ ከዓ ሰብኡት ይራኣዩ ኣለው፡፡ እዚኦም ናይ ምንታይ ባህሊ ዘርእዩ አዮም?

ሙሉእ ብሙሉእ ቆፃል ሕብሪ ኣብ ዝኮነ ካርታ ፃዕዳ ሕብራ ርግቢት ኣብ ማእከል ኮይና ፃዕዳ ቆፅሊ ሒዛ ህስስ ብዝበለ ናይ ሓንቲ ሃገር ሽም እውን ዝተፅሓፈ ኣሎ። እቱይ ካርታ ናይ መን ሃገር ካርታ እዩ?

አብ ቀይሕ ሕብሪ ፋቢለም ዝበሃልተዓሺጉ ሸሞንተ በዝሒ ዘለዎ ተደርዲሩ ይርከብ፡፡ አብዚ ፋቢለም ከዓ ቴክኖ ስፓርክ ዝብል ፅሑፍ ብፃዕዳ ሕብሪ ተፃሒፉ ይርከብ፡፡ ከምዚ ዝበለ ቀለም ተጠቂምኩም ዶ ትፈልጡ?

ናይ ቀደም ሕብራዊ ታሪኻዊ ስእሊ ይርአ። ኣብ ማእከል ሓንቲ ሰበይቲ ስቕ ኢላ ደው ኢላ፡ ብሻውል ተሸፊና፡ ናይ ዕብየት ስምዒት ሒዛ ትረአ፤ ብሰባት ተኸቢቡ፡ ጽሩይ ኣየር ታሪኽ ኣብቲ ስቕታ ይስመዓካ።

ኣዝዩ ዘመናውን ቅዲ ዘለዎን ካንቫስ ላዕለዋይ ላዕለዋይ ጫማ ኣለዎ። ብቐንዱ ድሙቕ ጸሊም ሕብሪ ዘለዎ ኮይኑ፡ ሰንሰለቱን ሶልን ኣዝዩ ጻዕዳ እዩ። ብጎኒ ድማ "ROCA WEAR NEW YORK 99" ዝብል ክቢ ምልክት ብንጹር ይርአ።

እዚ ካብ ወርቂ ዝተሰርሐ መንጠልጠሊ ኣንሶላ ምስ ስልማት ዲዛይን ዘርኢ እዩ። ኣብ ማእከል ዘሎ ገጽ ሰብን ኣብ ወሰን ዘሎ ሕብራዊ ምልክትን ነዚ ጌጣጌጥ ዘደንጹ ይገብሮ።

ኣብ ጎደና ዝተፈላለዩ ናይ ኣትክልቲ ሸቀጣሸቀት ከም ካሮትን ድንሽን፣ ቆስጣን ዝኣምሰሉ እዮም። ኣብ ጎደና ምሻጥ ንፀሓይን ንፋስን ንጥዕናካ ብጣዕሚ ሕማቅ እዩ።

ኣብቲ ባህላዊ ብእምኒ ዝተሃንጸ ህንጻ ይርአ። ኣብ ማእከል ዘሎ መእተዊን ኣብ ላዕሊ ዘሎ ንጹር ሰማይን ነዚ ሓወልቲ ፍሉይ ይገብሮ። እዚ ቅርሲ ታሪኻዊ ትርጉም ዘለዎ ቦታ ምዃኑ ዘርኢ እዩ።

ሓፂን መፂን ዝስርሐሉ ግቢ ተኸፊቱ ይርአ ኣሎ፡፡ እቲ ስራሕ ከምዚ ዝኣምሰለ ሰፊሕ ቦታ ዝጠልብ እዩ፡፡ ኣብ ውሽጢ ገዛ ኮይንካ ንምስራሕ ኣፀጋሚ እዩ፡፡

ህያው ናይ ደገ ዕዳጋ ፣መግለጺ ናይቲ ቦታ ሰባት በቲ ኮብልስቶን ጽርግያ ይጓዓዙ ኣቕሑ ኣብ ሸራ ወይ ፕላስቲክ ተሰሪዑ ከምዘሎን እዩ። ኣብ ቅድሚት ድማ ባህላዊ ክዳን ተኸዲኑበትሪ ሒዙ ሰብኣይ ይርአ። እቲ ቦታ ኣዝዩ ህያውን መዓልታዊን ስምዒት ይፈስስ።

ጎበዛት ሻምፒዮና ተወዳደርቲ ጻዕዳን ቀይሕን ሕብሪ ዘለዎ ማልያ ተከዲኖም ኣብ ጻዕዳ ጎማ ዝነብረ ማይ እናሰተዩ ይርከቡ። ኣብ ድሕሪቶም ከዓ ጻዕዳ ፓሎን ሓምለዎት ተክሊታትን ኣብ ስማያዊ ሕብሪ ድሕረ ባይታ ይርከቡ።

ኣብዚ ምስሊ እዚ ኣብ ሓደ ገዛ ኮኑ ቡዙሕ ዝተነፈሐ ንፍሕኛ ንርኢ ኣለና። እዚ እዚ ንፍሕኛ እዚ ካበ ረቂቅ ጎማ ዝስራሕ ኮይኑ እዚ ድማ ንመመላኪዒ ንጥቀመሉ።

ኣብ ምዕሩይ ዘይኮነ ከባቢ ካብ ናይ ገዛ ኣቑሑ ዝኾነ ሳንዱቕ ኣንጠልጢሎም ዝንቀሳሱ ወገናት ይርአዩ ኣለዉ፡፡ እዞም ሰባት ተመዛበልቲ ዶ ይኾኑ?

ዋው! ኣብ ኣዲስ ኣበባ ጣብያ መናኸርያ ዘሎ ልዑል ፅዕነት ህዝብን ህውከትን ብንፁር ዘርኢ እዩ። እዚ ኩሉ ንጥፈት ንነበርቲ መዓልታዊ ብድሆ ኮይኑ ውጽኢቱ ድማ ነዊሕ ናይ ምጽባይ ግዜ ምዃኑ ይሕብር።

ናይ እግሪ ኩዕሶ ተወዳደርቲ ነቲ መወዳደሪ ቦታ ዝምችውን ጫማ ክገብሩ ኣለዎም። ስለዚኾነ ድማ ናይ ጫማ ፋብሪካታት ናይ ኩዕዶ እግሪ መወዳደሪ ጫማ ብፅሬትን ብበዝሒን እናምረታ ይርከባ።

ቀጠልያ ፕላስቲክ መጽረዪ ዘርኢ እዩ። ፈሳሲ ወይ መግቢ ንምፍታሕ ዝሕግዙ ንኣሽቱ ቀዳዳት ኣለዎ፣ ኣብ ጎድኑ ድማ መትሓዚ ኣለዎ። ጠቓሚ ኣቕሓ ክሽነ!

እዚ ኣብ ምስሊ እንሪኦ ዘለና ናይ ሓደ ፉቅ ማደያይቦ ኮይኑ እዚ መደያይቦ ድማ ብጣውላ ዝተሰርሐ እዩ። እዚ መደያይቦ እዙይ ክንዳይ መደያይቦ ይ|ህልዎ?

አብ ወሰን መንገዲ ዝርከብ ናይ ጣውላ ስራሕቲ ከም መፋለጢ ፃዕዳን ፀሊምን ሕብሪ ዘለዎ ጣውላ ዓራትን ፃዕዳን ብጫን ሕብሪ ዘለዎ ናይ እንዳ ክዳን መቀመጢን አብ ደገ ተቀሚጢም ይርከቡ። ሓደ ቀይሕ፣ ፀሊምን ፃዕዳ ዝተከደነ ወዲ ተባዕታይ እናተጓዓዘ ይርከብ።

እዚ ሓደ ናይ ዕዳጋ ሞል የርኢ። ኣብ ኣፍደገ እቲ ድኳን ብዝተፈላለዩ ክዳውንቲ ዝተሸፈኑ መደርደሪታት ኣለዉ፤ ኣብ ውሽጢ ድማ እኩብ ክዳውንቲ ብንኣሽቱ ኵምራታት ተቐሚጡ ኣሎ። ጽቡቕ ትርኢት ንግድን ብርሃን መዓልትን ብሓደ ስእሊ እዩ።

እዚ ብልጭ ዝብል ወርቃዊ ሽምዓታት ምስ ሉልን ክሪስታላትን ዝመስልን ንፅባቐ ኣንሰትዮ ኣጉሊሁ ዘርኢን ዓይነት መጋየፂ እዩ። ብጣዕሚ ጽብቕን ውቁብን እዩ፡፡

ዋው ደስ ክብል ስሓቢ ንዓየኒ ማራክን ውቅብ ብታ እዩ። ኣብ ውስን ዝበለ ቦታ ሓምለዋይ ኮይኑ እቱይ ካልኢ ድማ ደረቅ እዩ ኮይኑ ብመስኖ ትለምዕ ዘለ ቦታ እያ።

ዝደረቁ ሳዕሪታት ወይ ድማ ዱርቃ ዝበሃሉ ንምግብነት ናይ ገዛ እንስሳት ዝጠቅም ኮይኑ ዓፂድካ ኣኺብካ ብስርዓት ቑሚጦ ሰሪሕካ ኣብ እዋን ሓጋይ ንክምገበኦ ይግበር። ኣብ ወረሒ መስከረም ድርቋ ምዕፃድ እሞ ብጣዕሚ እዩ ሓያል።

ኣብዚ ዘለው ህሳውንቲ ናይ ቤተ-ክርስትያን ናብቲ ማለት ነጋሪት ሒዞ ኣብ እንዳማርያ እንዳዘመሩ እዮ ም ዘለው:: እዚ ኣብ በዓል ሕዳርፅዮን ድዩ ?

ኣብ ጽቡቕ ሴራሚክ ወይ መሬታዊ ፃሕሊ ኣዝዩ ውዑይን ድሙቕን ጸሊም ፈሳሲ ይረአ። እቲ ፈሳሲ ምናልባት ማዓር ወይ ስዋ ብስምዒት ዝመልአ ይረአ ኣሎ።

ሓደ ሰብኣይ ኣብ ዝፋን ኮፍ ኢሉ፡ ኣብ ብርሃን ጸሓይ እናተሓንበበ፡ ኣቃውምኡ ናይ ጫምኡ ኣቕሑ እናስተኻኸለ ይርአ። ድምቀት ዕረፍትን ድኻምን ብቐሊሉ ይስመዓካ።

እዚ ብጸሊምን ወርቅን ዝተሸፈነ ኣርማ ሚኒስትሪ ፋይናንስ ኢትዮጵያ የርኢ። እዚ ወርቃዊ መስመራት ኣብ ላዕሊ ከም ምልክት ዕብየት ደው ኢሎም፤ ኣብ ታሕቲ ፋይናንስ ዝብል ቃል ብንጹር ፊደላት ኣሎ፡ እቲ ምስሊ ብዛዕባ ቁጠባዊ ሓይሊ ይዛረብ።

ወይ ፀባቂት! ፀባቂት ባልትና ዝብል ብብጫ ዝተፀሓፈ ኮይኑ ብፃዕዳን ቀይሕን ሕብሪ ድሕረ ባይታ ይርከብ፡፡ እንኳዕ ብደሓን መፃኹም ዝብል ድማ ብፃዕዳ ሕብሪ ተፃሒፉ ብቀይሕ ድሕረ ባይታ ይርከብ፡፡ እዚ መፋለጢ ታፔላ አብ አየር መንገድ አክሱም ፅርግያ እዩ፡፡

ኣብ ደገ ኣፌቱ ብቆርቆሮ ብራንዳ ዝተሰርሖ ኮይኑ ኣብ ደገ ድማ ሓፀርቲ ኮይነን ሰፋሕቲነ ነዋሕቲ ኮይነን ፀበብትን ዝኮነ ፉሩጃት ፃዕዳ ሕብሮ ኣለዋ።

እዚ ኣብ ወሰን ጽርግያ ዝተፈላለዩ መጻሕፍቲ ብድሙቕ ሕብሪ ተዘርጊሖም ይራኣዩ፤ ትምህርቲ ብቐሊሉ ዝረኽበሉ ቦታ እዩ። መጻሕፍቲ ኣምሓርኛን እንግሊዝኛን ብድሙቕ ሕብሪ፡ ተስፋ ተሰኪሞም ይራኣዩ።

ሓንቲ ቆፃል ሕብሪ ዘለዋ ረጓድን ልስልስቲን ተክሊ አብ ፃዕዳን ፀሊምን ድሕረ ባይታ ትርከብ፡፡ እዛ ተክሊ አብ ውሽጣ ሓፊስ ፃዕዳ ፈሳሲ ብጣዕሚ ተጣበቃይ ዝኮነ አለዋ፡፡ እዛ ተክሊ እዚአ ቅንጭብ ተባሂላ ትፍለጥ፡፡

ኣዳብተር መባዝሒ ሽዱሽተ መሸኩዒ ዘለዎ ኮይኑ፡ ፍርጅን ቴሌቪዥን ካልእ ሓይሊ ኤሌክትሪክ ዘድልዮ ብሓደ ንጥቀመሉ እዩ። ኣዳብተር ንብረት ንከይቃፀል ዝጠቅመና እዩ።

ሓንቲ ጓል ኣንስተይቲ ሞዴል ብእምነት ምናልባት ኣብ መውረዲ ነፈርቲ ትኸይድ። እቶም ብድሕሪኣ ኮፍ ኢሎም ዘለዉ ተዓዘብቲ፡ ኣካል ናይቲ ምርኢት እዮም። እቲ ሕብርታትን ብርሃንን ተሓዋዊሱ ዝተመልሰ ኮይኑ ዝስምዓካ ምርኢት ፋሽን ይፈጥር።

እዚ ባንዴራ ብሰለስተ ሕብሪ ዝቖመት ኮይና፡ ብላዕሊ ቀጠልያ፡ ብማእከል ብጫ፡ ብታሕቲ ድማ ቀይሕ። ኣብ ማእኸል መስቀል ዘውዲ ዝደፍአ ኣንበሳ ተሳኢሉ፣ ኣብ ላዕሊ ድማ ምልክት ባህልን እምነትን ኢትዮጵያ እዩ። እዚ ብንጹር ዓቢ ታሪኽን መንፈስ ሓድነትን ዝውክል እዩ።

ብነፋሒቶታት ዝተፀባበቐ ንኡሽተይ መድረኽ ይርአ ኣሎ፡፡ ከምዚ ዝኣምሰለ መድረኽ ናይ ልዑል ክብሪ መግለፂ እዩ፡፡ እዚ መድረኽ ንመርዑ ዝተዳለወ ዶ ይኾን?

ኣላሕም ናይ ኣመሪካ እናተበሃላ ዝፅዉዓ ፃዕዳ ፀሊምን ሕብሪ ዘለወን ኣብ ናይ ድምበኣን ውይ ድማ ስፈረን ኮይነን ብስሚንቶ ዝትሰርሐ ናይ መመግቢኣን እናብልዓ እይን ።

ኣብዚ ቅድሚት ድማ ካብ ብዙሓት ንሓድሕዶም ዝተኣሳሰሩ ብረት ወይ ዕንጨይቲ ዝተሰርሑ ነዋሕቲ ቅርጺ ዕምባባ ዘለዎም ህንጻታት ኣለዉ። እዞም ቅርጽታት እዚኣቶም ምብራቕ ወይ ምዕራብ ጸሓይ ኣብ ሰማይ ምስ ዝረአ ኣዝዮም ጽቡቓት ይመስሉ።

እዚ ኣብ ጸሊም መደርደሪ ተነጺፎም ዝነበሩ ባህላዊ ናይ ኢትዮጵያ ክርስትያን ኣቑሑት ዘርኢ እዩ። እዞም ብኣራንሺን ሕብርታትን ዝተሰለመ ዓቢ መስቀል፡ ኣብ ትሕቲኡ ባህላዊ መንጠልጠሊ ሽልማትን ዘለዎ፡ ንባህሊ ኢትዮጵያ ብጽቡቕ ዝገልጽ እዩ።

ተመሃሮ ኣብ ከይዲ ትምህርቲ ይርአያ ኣለዋ፡፡ እዘን ተመሃሮ ንፉዓት እየን ዝመስላ፡፡ ናይ ተሓጓስ መንፈስ ድማ ኣብ ገፀን ብግልፂ ይንበብ ኣሎ፡፡ ደስ በሃሊ እዩ፡፡

ኣብ ሰማያዊ ጎማ ዘለዎ ብጻዕዳ ፎም ዝተሸፈነ ባህላዊ መስተ፡ ካብ ላዕሊ ብቐጥታ ዝውሕዝ ተፈጥሮኣዊ መኣዛ ዘለዎ። ብሉጽ ባህልን ብዙሕነት ተፈጥሮን ብሓደ ቅዲ ዘቕርብ ዘዛንይ ምስሊ እዩ።

ፃዕዳ ኩኪናይ ደርሆ እኒሀ፡፡ ኣብ ከባቢና ፃዕዱ ደርሁ ንምግብነት ኣይምረፁን፡፡ ናይዚ ምኽንያት ንውቃበ መቓደሲ ይውዕሉ እዮም ዝብል ባህላዊ ኣተሓሳስባ ስለ ዘሎ እዩ፡፡

ብዓልቲ ክልተ ጎማ ተሽከርካሪት ዝኮነት ናይ ሰብ መጎዓዓዚት ዝኮነት ብፈረስ እትብሃል ናይ ገዛ እንስሳ እትጉተት ዘላ መጎዓዓዚት እያ። ፃዕዳን ቀይሕ ሕብሪ ኣለዎ።

እዚ እቶም ካብ ወርቅን ጸሊም ዕንጨይትን ዝተሰርሑ ስልማት ኣብ ልዕሊ እቲ ዕንጨይቲ ንብረት ብስነ-ጥበባዊ ጽባቐ ተቀሚጠም ኣለው። እዚ ምልክት ተስፋን ባህልን ብሓደ መልክዕ ዝተኣከበ እዩ።

ቀዳማይ ሚኒስትር ኢትዮጵያ ነበር መለስ ዜናዊ ይረአ ኣሎ። ጸሊም ስርርዕ ዘለዎ ኮስትሞን ቡናዊ ክራቫታን ተኸዲኑ ንተዓዘብቲ መደረ ክህብ ይረአ። ገጽ ናይዚ ታሪኻዊ ሰብ ክጥምት ከለኹ ናይ ኣኽብሮት ስምዒት ይስምዓኒ።

ኣብ ኢትዮጵያ ካብ ዝርከቡ ናይ ቢራ ዓይነታት እቲ ሓደ በደሌ ቢራ እዩ። በደሌ ቢራ ኣብ ክልል ኦሮሚያ ፍሉይ ቦታ በደሌ ኣብ ዝበሃል ከተማ ይምረት።

እዚ ዝበስል ዘሎ ሕርሻ ኮሚደረ ናይ ፍረሽነትን ብዝሒን ስምዒት ይፈጥር! ኣብዚ ብዙሓት ቀያሕትን ቀጠልያን ኮሚደረ ኣብቲ ወይኒ የርኢ። ጥዕና ዘለዎን ባህ ዘብልን ትርኢት እዩ!

ሰለስተ ሓደ ዓይነት ክዳንን ጫማን ዝገበራ ፖላዊስ ኣብ ኢደን ሞባይል እናተከታተላ ይርከባ። እዘን ፖላዊስ ዒባን ኣልኮልን ሕብሪ ዘለዎም ናይ ላዕሊን ታሕቲን ኣብ ጥቃኣን ከዓ በትሪ፣ ጎማን ብስሚንቶ ዝተሰርሐ እምኒን ይርከቡ።

እዚ ጎባጉብ እዩ ዝበሃል ፡ ደቐንስትዮ ኣብ ክሳደን ዓኒቐን ንመጋየፂ ዝጥቐማሉ እዩ፡ ጎባጉብ ብብሪ ወይም ብወርቒ ወይ ድማ ብነሃስ ይስራሕ ፡ ብኽልተ ይኹን ሓደ ጌርካ ክዕነቕ ይኽእል እዩ።

ሓንቲ ሰበይቲ ኣብ ቀይሕ ሶፋ ኮፍ ኢላ ኣላ። ባህላዊ ክዳን ተኸዲና ኣላ፡ እዚ ድማ ክሬም ሕብሪ ዘለዎ ዕምባባዊ ክዳንን ጻዕዳ ስካርፍን/ሳሽን ዘጠቓልል እዩ። ገጻ ብመነጽር ጸሓይ ተሸፊኑ ኣሎ። ገጽ ናይዚ ሰብ ክጥምት ከለኹ ሰላም ይስምዓኒ።

ኣብቲ መንደቕ ጻዕዳ መሰረት ዘለዎ ምልክት ይርአ። ብጸጋም ኣርማ ኒሳን፡ብየማን ድማ ኣርማ ዝና ብቐይሕ ኣሎ። ኣብ ማእከል ብሰማያዊ ፊደላት ዝተጻሕፈ ‘ዮውሃንስ ታደሰ ናይ መኪና መለዋወጢ’ ዝብል ናይ ንግዲ ስም ኮይኑ፡ኣብ ታሕቲ ድማ ቁጽሪ ተሌፎን ኣሎ።

ኣብዚ ዘሎ ከባቢ ብሓመድን ብእምኒን ዝተሰረሐ ኮይኑ ታሪካዊ ቦታት እዮም። እዚ ኣብ ኣኽሱም ኮይኑ ብዙሕ ታሪኽ ኣለዎ ተባሂሉ ዝሕሰብ እዩ።

ኣብ ማእከል ከተማ ዝርከብ ዓቢ ቤት ምግቢ ይረአ፤ ኣብቲ መእተዊ ብቐይሕን ጻዕዳን ጨርቂ ዝተሸፈነ በረንዳ ኣሎ፡ኣብ ላዕሊ ድማ እቲ ስም ብዓበይቲ ፊደላት ተጻሒፉ ኣሎ። ኣብ ቅድሚት ደው ዝብላ መካይን፡ ኣብ ድሕሪት ድማ ህንጻታትን ንጹር ሰማይን ኣለዋ።

ዘመን ኣብ ስልጣነ ዘሎ ምካኑ መፍለጢ ሓደ ኢንሱራንሳት ናይ ዝተፈላለያ በዚሐን ኣለዋ ካብኣተን ድማ ኒያላ ኢንሹራንስ ዝብል ኣርማ ናይ ኒያላ ስእሊ ዘለዎ ብቡናን ፃዕዳን ዝተፃሓፎ እዩ።

ኣቱሰባት ከመይ ዝበሉ ኣትኽልቲ እዮም ዝኒሀው ከይበላዕካዮም ትፀገብ እሰይ! እዞም ኣትኽልቲ እዞኦም እንተተመጊብና ሕማማት ከጥቅዑና ኣይክእሉን። ፓፓየ፣ በናና፣ ኣራንሺ፣ ብርጭቅን ክሽየጡ ተቀሚጦም ኣለው።

እዚ ብሰፊሕ ብርሃን መዓልቲ ዝተሳእለ እዩ። እቲ ኣብ ማእከል ዘሎ ህንጻ ካብ እምንን ዕንጨይትን ዝተሰርሐ ኮይኑ፡ኣብ ልዕሊኡ ቁልቁል ዝኣፉ ቆርቆሮ ኣለዎ ፡ኣብ ታሕቲ ድማ ዓቢን ጸፍሒን ኣለዎ። እቲ ኣብ ታሕቲ ዘሎ መደርደሪ እምኒ ስቕ ኢሉ ዛንታ ይነግር።

እዚኣ ፀላም መነፀር እያ። እዛ መነፃር እዚኣ ድማ ካብ ፀሓይን ካብ ናይ ኮምፑተር ጨረረን ዝኽላኸል እዩ። ናይሎሚ መነፀር ዋጋ ብጣዕሚ እዩ ክባር ኮይኑ።

ኣብዚ ተመልከትቲ ዘለዉዎ መድረኽ ፋሽን ዘርእያ ደቂ ኣንስትዮ ይመላለሳ ኣለዋ፡፡ እዘን ደቂ ኣንስትዮ ሞዴሊስት ዝብና ናይ ሞያ መፀውዒ ዘለወን እዩ፡፡

ብናይ ተከተልቲ እምነት ክርስትና ኦርቶዶክስ ተዋህዶ ዝፍለጥ ናይ ታቦት ሰነ ስርዓት ኮይኑ ልብሲ ሕብሩ ቆፃልን ቢጫን ለቢሱ ታቦቱ ተሐኪሙ ኣሎ ።

ናይ ዓለምና ስልጣነ ዘርኢ ዓበይቲ ናይ ዘመናዊ ስራሕቲ ዝኮና መሳርሒ መኪና ዓብይ ማሽን መሳርሒ ኣብ ሰፊሕ ገዛ ዘይተወደኣ ጅማሮ እውን ንርኢ ኣለና ።

እዚ ዘመናዊ መጋየፂ ዝተፈላላዩ መጋየፂ እንትከውን ከም ናይ እዚን ናይ ክሳድ ዝርኣየሁ እንትከውን ጥቅሙ ድማ ከም ዓመት በዓላት ዝ በሉ ብጣዓሚ ተፃባብካ ንምክያድ ይጥቅሙ እዮም።

ኣብ ሽፋና ሓይሊ ናይቲ ካባ ዝብልኣርእስቲ ዝሓዘር ስእሊ ካባ ዝተኸደኑ ህፃናት ዘለዉዋ መፅሓፍ ትርአ ኣላ፡፡ ህፃናት ከምዚአ ዝኣምሰሉ ፅውፅዋያዊ መፃሕፍቲ ዝፈትዉ ንምንታይ እዩ?

እዚኦም ደቂ ተባዕትዮ ኮይኖም ዝተፈላለየ ዓይነት ስቪልን ናይ ሚሊተሪ ናይ ፌደራል ፖሊስን ክዳን ዝተኸደኑ ኮይኖም ብፈገግታ ሰላምታ እንዳተለዋወጡን ሕጉሳት ምኳኖም ፡፡

ክልተ ሰባት ኣብ ወንበር ከፍ ኢሎም ኣለው ።በቲ ድሕሪኦም ድማ ሰማያዊ ሕብሪ ብፃዕዳ ሕብሪ ዝኮነ ባንዴራን ቀይሕን ቆፃልን ብጫን ሕብሪ ባንዴራ እውን ኣሎ።

እዚ ከባቢ እዚ ሐውሲ ገጠራማ ኮይኑ ኣብዚ ምስሊ ከም ዝተአየና ዘሎ ድማ ሓደ ብቆርቆሮ ዝተሰርሓ ገዛ ይረአየና ኣሎ። ኣብ ቅዲሚቱ ድማ ሰፊሕ ናይ ተሓራሲ መራት ኣሎ።

ሰባት ቡና ንምፍላሕ ካብ ዘድልዮም ማተርያላት እቲ ሓደ መንከሽከሽ እዩ። መንከሽከሽ ካብ ኣብ ከባቢና ካብ ዝርከቡ ዝተወገዱ ታኒካታት ቆርፅካ መትሓዚ ብምግባር ይስራሕ።

ከተማ ኣክሱም ብፍላይ ኣብ ማእኸል ከተማ ዝርከብ ቅርዓት ዕዳጋ ወይ ጥቓ ዳዕሮ ፕያሳ። እቲ ከባቢ ብጥንታዊነቱን ታሪኻዊ ኣገዳስነቱን ዝፍለጥ እዩ። እዚ ናይ ህይወትን ባህልን ስምዒት ይህብ።

ኣዝዩ ልቢ ዝትንክፍን ባህላዊን ትርኢት እዩ! ባህላዊ ናብራ ገጠር ኢትዮጵያ ዘርኢ እዩ። ሓሙሽተ ሰባት እዮም፤ ኩሎም ቀሊልን ተፈጥሮኣዊ ሕብሪ ዘለዎን ባህላዊ ክዳውንቲ ተኸዲኖም።

ፋስ ካብ ሓፂንን ዕንፀይትንም ይስራሕ። ኣብ ከባቢታት ትግራይ ፋስ ንመቁረፂ ዕንፀይቲ ይጠቅም። ሓደ ሓደ ሰባት ኣብ ከተማታት ፋስ ሒዞም ክዘውሩ ምርኣይ ይቡእ ኣይኾነን።

ኣብ ኢትዮጵያ ዘሎ ገዛኢ ፓርቲ ብልፅግና እዩ። ብልፅግና ካብ ዝመፅእ እዋን ጀሚሩ ኣብ ሃገርና ኢትዮጵያ ህውከትን ግጭትን እምበር ዘምፅኦ ለውጢ የለን። እቲ ህዝቢ ድማ ኣብ ከቢድ ጭንቀት ኣሎ።

ደራፊ ድምፂ ወዲ ራያ ብጣዕሚ ደስ በሃሊ እዩ፡፡ ጉማየ ኢሉ ዝደርፍ ወዲ ራያ ድምፁ ብጣዕሚ ሰሓባይን ደስ በሃሊን ዝኮነ ብዝሓለፈ ካብ ዓለም ተፈልዩ፡፡ እዚ ደስ በሃሊ ድምፂ ዘለዎ ደራፊ መን ይበሃል?

ካብ እምኒ ዝተሰረሐን ደስ ዝብል ኣብ ርእሲኡ ድማ ብሳዒሪ ዝተሰረሐ ኮይኑ ሰለስተ ዕንጨይቲ ደው ኢሉ ዝሓዞ ኮይኑ ሓምለዋይ ቦታ እዩ።

ዘመናውን ውቁብን መዓርፎ ነፈርቲ! መቐለ ኣሉላ ኣባ ነጋ ዓለም ለኸ መዕርፎ ነፈርቲ ቀንዲ ህንፃ የርኢ። እቲ ህንጻ ዘመናዊ ስነ ህንጻ ዘለዎ ኮይኑ፡ ኣብ ልዕሊኡ ድማ ቅስታዊ ናሕሲ ኣለዎ።

እዚ ብሕብራዊ ሓሪ ዝተሰርሐ ኣገልግል ዝብሃል ናይ ስፈ ዓይነት እዩ፡፡ እዚ ንፅባቐ ምስ ምግልጋሉ ኣብ ውሽጡ ዝተፈላለየ ዓይነት ምግቢ ክነቕምጠሉ የኽእለና፡፡